ኣብቲ ምስሊ ዝረአ ዘሎ ብዓለም ደረጃ ብፀወታ ብሽክሌታ ተፈላጢ ዝኾነ ኩቡር ትግራዋይ ፅጋቡ ግርማይ እዩ፡፡ እዚ ተፈላጢ ሰብ እዚ ሳላ ጠንኪሩ ዝሰርሕ ኣብ ዓለም ክፍለጥ ኪኢሉ፡፡

እቲ ዝረአ ዘሎ ስእሊ ናይ ዳሜራ ምቅፃል በዓል መስቀል ኣከባብራ ኮይኑ ብፍላይ ድማ ኣብ ትግራይ አብ ከተማ ዓድግራት ብፉሉይ ዝኽበር በዓል እዩ።

ስፖርት፡- ኣካላዊ ጥንካረ ካብ ዝህቡ ዓይነታት ስፖርት ንምጥቃስ ዝኣክል ኩዕሶ እግሪ፣ ኩዕሶ ኢድን ኩዕሶ ስክዔትን ይርከቡ፡፡ እዛ ኩዕሶ እዚኣ ግን ናይ እግሪ ኩዕሶ እያ፡፡

ካብ ናይ ገዛ እንስሳታት ኣባጊዕ እየን፡፡ ኣባጊዕ ጠፈጥሮአን ኣብ ደጉዓ ምንባር ዝስማዕመዐን እየን፡፡ ኣብ ከተማን ኣብ ገጠርን ድማ ክነብራ ይኽእላ እየን፡፡ እዘን ኣባጊዕ እዚአን ግን ኣብ ከተማ ናይ ዕዳጋ ቦታ እየን ዘለዋ፡፡

እቲ ኣብቲ ምስሊ ዝራኣየና ዘሎ ንሓደ ማሕበረሰብ ኣድለይቲ ናይ መሰረተ ኣገልግሎታት ሓደ ማይ እዩ፡፡ ማይ ፀሂወት ወዲ ሰብ ካብ እኽሊ ንላዕሊ ይኸፍእ፡፡

እዚ ኣብ እስክሪን እንምልከቶ ዘለና ምስሊ ካብቶም መዘናግዒ ቦታታት ዝኮነ ሓደ ባር ወይ ብ ዘመናዊ ክለብ ዳተብሃለ ዝፈለጥ እዩ ።ዝተፈላለዩ መስተታት ዝሽየጠሉ ቦታ እዩ።

እዚ ንሪኦ ዘለና ጌታቸው ረዳ ይበሃል ። አብ ትግራይ ካብ ዝርከቡ ፖሎቲከኛታት ሓደ እንትከውን ድሕሪ ኩናት አብ ትግራይ ግዜያዊ ምምሕዳር ፕሬዚዳንት ኮይኑ ዝስርሐ እዩ ።

አብዚ ምስሊ እንሪኦ ዘለና ሓንቲ ትራክተርን ሓንቲ ቀያሕ ናይ ፅነት መኪና/ሲኖ ትራክ/አብ ሓመደዋይ ባይታን ጥቃ ገዛታት ጠጠወ ኢለን ይረአያ፡፡ ሓደ ሰብአይ ከዓ አብ መንጎአን ፃዕዳ ናይ ላዕሊ ተከዲኑ ቁምጣ ስረ ገይሩ ጠጠው ኢሉ ይርአ፡፡

ካብ ዓይነታት ትኩስ መስተ ሓደ ኮይኑ እዚኣ ብማሓሪ ዝበሃል ፍጃል ደስ ዝብል ሕብሪ ዘሎ ቡና ክስተ ተዳልዩ ኣሎ ኣብቲ ጎኒ እውን ሞቦኮርያ ዕጣን እኒሄ።

ባህልን ጥበብን፡- ኣብ ሃገርና ኢትዮጵያ ብተለይ ድማ ኣብ ክልል ትግራይ ብዙሓት ባህላውን ጥበባውን ውፅኢት ወይ ከዓ ኢደ -ጥበብ ሓደ ጥልፊ/ ዙርያ እዩ፡፡

እዚ ኣብ እስክሪን እንምልከቶ ዘለና ምስሊ ዝተፈላለዩ ዓይነት ቅርጻ ቅርጺ ዝሽየጠሉ ቦታ እዩ ።ካብ እንምልከቶም ዘለና መስቀል ካ ሓጺን ዝተሰርሑን ካብ ዑንቂ ዝተሰርሑ ካልኦት ነገራት እኒሀዉ።

እዚ እንርእዮ ዘለና ካብ ዓይነታት ምግቢ ሓደ እዩ። ምግቢ ንደቂ ሰባት ካብ ብጣዕሚ ኣድላይን መሰረታዊን ነገር ካብ ዝባሃሉ እዩ። እዚ እንርእዩ ዘለና ምግቢ ድማ ዳቦ ፍርፍር ይባሃል።

ንግድን ምትዕድዳግን፡- ኣብ ናይ ንግዲ ቦታ ኮይድካ ዘለካ ምህርቲ ትሸጠሉ፣ እትደልዮ ኣቕሓ ድማ ትገዝኣሉ ናይ ዋልውዋጥ ዓውዲ እዮ፡፡ ኣብዚ ዝሽየጡ ናይ ብዙሓት ጎማ ውፅኢታት ይራኣዩ፡፡

ወድሰብ ካብቶም ተፈተውትን ንጥዕና ጠቐምትን ዝብሎም ዝተፈላለዩ ዓይነታት ምግቢ ዝሓዘ ብትሕዝትኦም ዓብይ ጥቕሚ ካብ ዘለዎም ሓደ ዝኾነ በቢዓይነቱ ፀብሒ ዝሓዘ እንጀራ እዩ።

ሓጐስ ናይ ደቂ ሰባት ናይ ህይወት ምግቢ እዩ፡፡ እዚ ሓጐስ ከዓ ብርሃን ብዘለዎ ሰሓቕን ፍሽኽታን ተዓጂቡ ካብ ደቂ ሰባት ናብ ደቂ ሰባት ይመሓላለፍ፡፡

ደስ በሃሊ መልክአ ምድሪ እዩ፡፡ እቶም ዝርአዩ ዘለዉ ጎቦታቱ፣ ናይ ገጠር መንበሪ ገዛታት፣ ኣግራባትን ዝራእትን ንዓይኒ ኣዝዮም ደስ ዘብሉ እዮም፡፡

ፋሽን፡- እታ ሞዴሊስት ጓል ኣነስተይቲ ናይቲ እዋንን ናይቲ ዘበንን ኣከዳድና ፋሽን ክዳን ምስ ናይ ቦርሳ ተኸዲና ንተመልከቲ እንዳፋለጠትን እንዳተወዳደረትን ዘመላኽት እዩ፡፡

እቲ ስእሊ ኣብ ልዕሊ በሪኽ ከውሒ ዝርከብ ቤተ ክርስቲያን የርኢ። እቲ ቤተክርስትያን ቀጠልያን ጻዕዳ መናድቕን ኣለዎ። ብጫካ ዝተኸበበት ኮይና ብተፈጥሮኣዊ ጽባቐ ዝተኸበበት እያ። ካብ ጫፍ እቲ እምባ ክሳብ ታሕቲ ኣግራብ በረኻ ብብዝሒ ኣለዎ።

ደቂ ኣንስትዮ ኣብ ዝተፈላለየ ክፍሊ ኣካላተን መመላክዒ ይጥቀማ፡፡ ንኣብነት ኣብ እግረን ኣልቦ ዝበሃል መጋየፂ የእትዋ፡፡ ንፅፍሪ እግረን እውን ኣዝማልቶ ይለኽያ፡፡

እዚ ኣብ ምስሊ እንሪኦ ዘለና ቆልዓ ውላድ በጊዕ ሕብሪ ጻዕዳ ሬማ ክልተ ኢዱ ጠሚሩ ሓቊፉ ብታሕጓስን ብደስታን ብኽምስታ ተሳኢሉ ይርከብ።

ሓደ ዓይነት ክዳን ዝተኸደኑ ህፃውንቲ ኣብ ተመሳሳሊ ዕድመ ዝርከቡ ደቂ ተባዕትዮን ደቂ ኣነስትዮን ዝተኣከቡ ኣብ ማእከሎም ሓንቲ ዓባይ ጓል ኣነስተይቲ መፅወቲ ቆሉዑ ባምቡላ ዝሓዘት ትራ ኣይ ኣላ::

ኣርማ ማለት ናይ ሓደ ድርጅት ወይ ናይ ሓደ ስራሕ ዕላማ ዝገልፅ ምልክት እንትኸውን እዚ ናይ ኢ.ፌ.ዲ.ሪ ናይ ትምህርትን ስልጠናን ባዓል ስልጣን ድርጅት ዘመልክት ሎጎ እዩ፡፡

ብፅርግያ ክልተ ዓበይቲ ወለዲ ኣብ በቕሊ ሰሪሮም ይኸዱ ኣለው፡፡ በቕሊ ካብቶም ናይ ምድሪ መጓዓዓዝቲ አንስሳታት ሓደ እዩ፡፡ በተለይ ንዓበይቲ ሽማግለታት ከይደኽሙ ይሕግዙና፡፡

እዚ አብ መብዛሕትኡ ከባቢ ኢትዮጵያ እንጥቀመሉ ናይ ቡን መቀረቢ ኮይኑ ካብ ዝተፈላለዩ ዓይነታት ዕነፀይቲ ካልኦት ነገርን ዝስራሕ እንዳ ዕጣን፣ ፍንጃል መዘርግሒ፣ ጀበና መውረዲንፍርኖሎ ሐዊ መቃፀልን እዮም።

ኣብዚ ምስሊ እዚ ዘሪኤና ኣብ ከባቢ ገጠራት ዝርከብ ናይ ባህልና መግለፂ ዝኾነ ኣሰራርሓ ገዛ ኮይኑ ብሳዕሪ ዝተሰርሐ ጎጆ፣ ብሓመድ ዝተደብደበ ህድሞን ኣዳራሽን ይርከብዎ፡፡

እዚ አብ ሓደ ናይ ሃይማኖት ቦታ (ቤተ ክርስትያን) በተለይ ደግሞ ደብረ ዳሞ ዝመስል እቲ ምእመን ገሊኡ ኮፍ ኢሉ ገሊኡ ድማ ደው ኢሉ ዘርኢ ምስሊ እዩ።

ጀነራል ሳሞራ የኑስ ኣብ ናይ 17ተ ዓመት ብረታዊ ቃልሲ ንምቅላስ ካብ ክልል ትግራይ ከተማ ኣክሱም ናብ ሜዳ ወሪዱ ተዓሊሙ ታዕሊሙ ወዱኡ ናብ ኣሃዱ ተመዲቡ ቃልሱ ቀፂሉ ክሳብ ጀነራል ማዓርግ በፂሑ ይርከብ::

እቲ ኣብቲ ምስሊ ዝራኣየና ዘሎ እታ ጓል ኣነስተይቲ ዘበናዊ ቁኖ ተቆኒና ብፍሉይ ሕብሪ ዊግ መልኪዓ ትረአ ኣላ፡፡ ቁኖ ካብቶም ንደቂኣንስትዮ ንመመላኽዒ ዝሕግዙ ሓደ እዩ፡፡

ካብ ናይ ሱፐርማርኬት ኣቕሑት ዝባሃሉ ንምጥቃስ ዝኣክል ዝተኣሸጉ ናይ 1 ሊትሮ ናይ ጎማ ስካይ ፈሳሲ ሳሙና፣ ናይ 5ተ ሊትሮ ስካይ ሳሙናን ገለ ካብቶም ዝራኣዩ ዘለው እዮም፡፡

እዚ ንሪኦ ዘለና ምስሊ ሚድያታት ኣዲስ ቲቪ ጆሲ ቲቪ ኣማራ ቲቪ ኦቢንን አቢኤስን እናተዛረበት ቃላ ዝቀድሕኦ ዘለዋ ኢና ንርኢ ዘለና።

አብ ጎልጎል ቦታ ደስ ዝብል ዝግዛግ ፀሊም አስፋልት ይረአ አሎ፡፡ ብየማንን ፀጋምን ናይቲ ፅርግያ ድማ ደስ በሃልቲ ናይ ገጠር ገዛውቲ አለዉ፡፡

ደቂ ኣንስትዮ ኣብ እዝነን ካብ ወርቂ ወይ ካብ ብሩር ወይ ካልእ ስተሰርሐ መጋየፂ ይገብራ፡፡ እታ ዝነኣሰት ኣብ እዝኒ ትግበር መጋየፂ ድማ ሶቒር ትበሃል፡፡

አብዚ ምስሊ ሰለስተ ደቀንስትዮ ዘለዋ ኮይነን አብ ጎነን ዘሎ መመላክዒ አብ ኢትዮጵያ ናይ ጉራጌ ብሄረሰብ ባህሊ ይመስል፡፡ ናይ ሰለስቲአን ጨጉሪ ንየማንን ፀጋምን ዛው ዝበለ እዩ፡፡

እቲ ግራት ዝራእቲ ዘርኢ እዩ። እቲ ግራት ብሓያሎ መስርዕ ዝተተኽለ ኮይኑ፡ ካብ ጻህያይ ነጻ እዩ። እቲ ግራት ኣብ ደረቕ ቦታ እዩ ዝመስል፣ ብርሑቕ ድማ ኣኽራናት ይረኣዩ።

እዚ ንሪኦ ዘለና ምስሊ ሎጎ ናይ ኣዲስ ኣበባ ከተማ መስተዳድር ዝኮን ኣርማ ውይ ድማ ምፍለይ ዝኮን ፍሉይ ምልክት እዩ ።

እዝይኣ ኣብ ምስሊ እንርእያ ዘለና ካብቶም ንመጎዓዓዚ እንጥቀመሎም ሓደ ዝኮነት እያ። ናይ ሰራሕተኛ መንግስቲ ካብ ስራሕ ናብ ገዛ ካብ ገዛ ድማ ናብ ስራሕ ንምምልላስ እንጥቀመላ ሰርቢስ እናተባህለት ትፍለጥ።

ማሽናት፡- ዓበይትን ኣናእሽተይን ማሽናት ንስራሕቲ ወዲ ሰብ ዘቃልላን ጉልበት ዝቑጥባን እየን፡፡ ካብኣተን ሓንቲ ናይ እኽሊ ዘመናዊት ዝኾነት ዓፃዲት ትራክተር ማሽን እያ፡፡

እዚ አብ ገጠር ኮይኑ አብቲ ምስሊ ካብ ዝረአዩ ዘለወ ንምጥቃስ ዝቦቀሉ ዝረአቲ ፣ ናይ ገባር (ሓረስቶት) ገዛውቲ፣ ቤተ ክርስትያን፣ ወሓዚ ሩባ፣ ተክሊ ኩለዖን ካልአትን አለዉ፡፡

ንግድን ምትዕድዳግን ንህልውናን ስልጣነነን ሓደ ማሕበረሰብ ኣገደስቲ ካብ ዝኾኑ ዓውድታት እቲ ዋና እዩ፡፡ በዚ ተግባር ኣቢሎም ደቂ ሰባት ጠለባቶም የማልኡ፡፡

እዚ ንምልከቶ ዘለና አብ ገዛ እንጥቀመሉ ናውቲ አቅሓ ኮይኑ ፈንጃል እናተባህለ ዝፍለጥ ኮይኑ ንቡና መስተይ እንጥቀመሉ ዓይነት ናውቲ አቅሓ ።

እዚ ንሪኦ ዘለና ኣብ ምስሊ ናይ ዉፅኢት ፀባ ዝኮነ ሕሩጭ ፀባ ዝትፈላለዩ ዓይንት ዝብልዑ ምግብታትን መሸቲ ድካን ኢና ንርኢ ዘለና ።

ኣብ ሃገርና ኢትዮጵያ ካብ ዝርከቡ ሃይማኖታት ሓደ ዝኮኑ አመንቲ ተከተልቲ እስልምና ሃይማኖት ኣብ መስጊድ ፆሎት እንዳገበሩ እንዳፀለዩን ዘርኢ ምስሊ ኮይኑ።

ሓድሽ ኪዳን ዝብል መዕሓፍ አብ ሓመኩሽቲ ሕብሪ ዝተፀሓፈትን ዝተፈላለየ መልእክቲ ዝሓዘት መፅሓፍ እያ፡፡ አብ ሽፋና ዝተፈላለዩ ሓምላዎት ተክልታትን ጎቦታትን ይርከቡ፡፡ እዛ መፅሓፍ አብ ፃዕዳን ብፃጫን ሕብሪ ቦታ ትርከብ፡፡

ኣብዚ ብዙት ናይ ገዛ ኣቕሑት ይራኣዩ፡፡ ከም ብረትድስቲ፣ ዝተደርደሩ ኣጋራት፣ ፔርሙዝ መውዐዬ ሻሂ ወይ ቡና፣ ናይ ጁሽ ማሽንን ናይ ክዳን መሕፀቢት ማሽንን ኣለውዎም፡፡

መስቀል ካብ ሓፂንን ዕንፀይቲን ብዝተፈላለዩ ዓይነት ድዛይን ዝስራሕ ኮይኑ ናይ ኣመንቲ ሃይማኖት ኦርቶዶክስ ተዋህዶ ክርስትያን ኣብ ክሳዶም ብእምነት ዝእሰር እዩ።

እዚ በዓል ክልተ ደብሪ ህንፃ ኮይኑ ፊት ንፊት ዝረአዩ ክልተ በርን ክልተ መስኮትን ከምኡ ድማ ሓደ በሪ አለዎ፡፡ አብ በሪ ወሰን ድማ ሓንቲ ተክሊ አላ፡፡

ኣብ ወሰን ፅርግያ መስርዕ ዝሓዙ እፅዋት ዝተተኸሉሉ ማተኔላ ወይ ስሚንቶ ዝተነፀፎ ቦታ ይርአ እዩ፡፡ እዚ እግረኛ ዝንቀሳቀሱሉ ቦታ ብተለምዶ ማርሻ በዲ ይበሃል፡፡

ምስ ደርጊ ኣብ ዝተገብረ ናይ ዓሰርተ ሸውዓተ ዓመታት ውግእ ንዝተሰውኡ ኣብ ከተማ መቐለ ናይ መዘክር ሓወልቲ ተሰሪሑ እዩ፡፡ ሽሙ ድማ ሓወልቲ ሰማዕታት ይበሃል፡፡

ኣብዚ ምስሊ እዚ ኣብ ቀጠልያ ሳዕሪ ህንጻታት እምኒ ደው ኢሎም ኣለዉ። እቲ ቀዳማይ ዝተረኽበ መዋቕር ዓቢ ማእከላይ ጎቦ ዘለዎ ኮይኑ ኣብ ማእከሉ ዝተቖርጸ እዩ። ኣፍደገ ገዛ ዝመስል እዩ ።

ካብ ከውሒ ተፈልፊሉ አብ ዝተሰርሐ ቤተ ክርስትያን ሓደ ቀሺ ብመስኮት ተቀልቂሎም ይረአዩ አለዉ፡፡ እቲ ቤተ ክርስትያን ካብ ከውሒ ምስርሑ ብድሕሪት ዘሎ ከውሒ የመላክት፡፡

አብዚ እንምልከቶ ዘለና ፍረምረታት ኮይኑ ንወድሰብ አገደስቲ ካብ ዝበሃሉ ንጥዕናና እውን አዚዩ ጠቃሚ ዝኮነ ዓይነት ፍረምረን አትክልትን እዮም ብከመዚ ሰሓቢ ዝኮነ አቀማምጣ እውን ተቀሚጡ ንዕዘብ።

እዚ ዝተፈላላዩ ናይ ኣትክልቲ ንምግብነት ዝውዕሉ ኣዝዩ ጠቀምቲ ዝኮን ከም ማንጎ፣ ቡርትዃ ፣በነና ፣ሽግርቲ፣ ኮሚደረ ሎሚን ፣ብጠዓሚ ተቀምቲ ዝኮኑ ንወድሰብ ኣድላይ ነገራት ከብ ዝባሃሉ መብዛሕትኦም ከም ዝኦም ዝበሉ እዮም።

እዛ ነብረት እዚኣ ብረድስቲ ኮይና አብ ዝባን ፀሊም ምድጃ ተሰክቲታ ተርከብ፡፡ አብ ሕብረተሰብና ፈጣንን ዓብዪ ጥቅሚ ዘለዋን ኮይና ፀብሒ መስርሒ፣ ማይ መሞቂን ካልኦትን ተገልግል፡፡

እዚ ንርኦ ዘለና ምስሊ ሓንቲ ሰበይቲ ንስዋ መስተ ዝከውን ቅጫ መጠቃ እንዳተባሃለ ዝፅዋዕ ኣብ መቁሎ ሓፂን እንዳሰንከተት ዘርኢ ምስሊ እዩ።

ኣርማ ናይ ጎንደ ዩኒበርሲቲ ላሊበላ ስእሊ ኣብ ማእክል ኮይና ብድሕሪኣ ጎቦ ቅርፂ ዘልዋ ምስሊ ብፃዕዳን ስማያዊን ደጊኣ ተምላኪዓ ጎንደር ዩኒቨርሲቲ ዝብል ፅሕፈት ትፃሒፉላ ኢና ንርኢ ዘለና ።

ስራሕቲ እንዳ ጣውላ ስርሖም ናብ ደገ ሰብ ክሪኤሎ ኣውፂኦም ኣከም ኣርማድዮ፣ መደርደሪ እንትንርኢ ሓደ ሰብኣይ ኣብ ጥቅኡ ደው ሉ ኣሎ ።

ስፖርት፡- ኣብ ዓለምና ብዙሓት ዓይነታት ስፖርታዊ ውድድራት ኣለው፡፡ ካብኣቶም ሓደ ቦክሲ እዩ፡፡ ቦክሲ ወይ ውን ጉሲጢት ኣብ ዓድና ብዙሕ ስለዘይተለመደ ንተወዳደርቲ ብቐሊሉ ጉድኣት ከብፅሕ ይኽእል እዩ፡፡

እዚ ኣብቲ ምስሊ እንርእዮ ዘለና ናይ ኢትዮጵያ ተወከልቲ ህዝቢ ምክር ቤት ተኣኪቦም ዘርኢ ምስሊ እዩ። ተወከልቲ ህዝቢ ምክር ቤት ብዝተፈላለዩ ብናይ ሃገር ጉዳይ ክእከቡ ይክእሉ እዮም።

ካብ ናይ ገዛ ኣቑሑት ሓደ ዝኾነ ዘበናዊ ኣጋር እዩ፡፡ ኣጋር ንፀብሑ መትሓዚ፣ እንጀራ መቋፀሪ ን ካልኦት ዝተፈላለዩ ናይ ምግቢ ዓይነታ እንጥቅመሉ ኣቕሓ እዩ፡፡

ናይ መርዓ ክትከይድ ወይ ዝተፈላዩ ዝተዳለው ዝግጅታት ተሻላሊማ ኣብታ መኪና ሪቫን ን ዕንበባታት ተሻላሊማ ጠጠው ኢላ ኣላ ።እዚ ድማ ተሽከርካሪት መኪና ትባሃል።

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ኣብ ዳ ጽሕፈት መሳርሒ ሓደ ዝጠቅመና እዩ። ፕሪንተር ይበሃል ክነባዝሖ ዝደለና ነገራት ብዝደለናዮ በዝሒ ይደጋግመልና።

ኣብዚ ምስሊ ካበ ዓይነታት መስተ ኣብ ብርጭቆ ይቅዳሕ ኣሎ። እቲ መስተ ስዋ ተባሂሉ ይጽዋዕ ባህላዊ መስተ ኢትዮጵያ እዩ። እቲ ሓፈሻዊ ምስሊ እቲ ባህላዊ መስተ ኢትዮጵያ ዝኾነ ስዋ ዘርኢ እዩ።

ካብ ዓይነታት ትራንስፖርትን ተሽከርከርትን ተጠቀስቲ ዝኾና 2 ባጃጃት እኒሀዋ፡፡ ኣብ ሞንጎ እተን ባጃጃት ድማ ሓንቲ ናይ ጋምቤላ ቢሄረ ሰብ ኣከዳድና ዝገበረት ጓል ኣነስተይቲ ኣላ፡፡

ኣብ ከተማ ባጃጃት ዋና ንሰባት ካብን ናብን ዘመላልሳ ተሽከርከርቲ ኮይኑ በዝሐን ኣዝዩ ዝወሰኸ ብምኻኑ ሎሚ ነዘን ተሽከርከርቲ ዘታርዩን ዘመሓድሩን ሰራሕተኛታት ከድልዩ ግድን ኮይኑ ይርከብ፡፡

ኣብ ሓደ ናይ ከተማ ቦታ ናይ ጎሓፍ መጠራቐሚ ዓብዪ ገንኢ ይርአ ኣሎ፡፡ እዚ ገንኢ ናይ ከባቢ ንፅህና ንምሕላው ኣዝዩ ጠቓሚ እዩ፡፡

እዚኣ ናይ ሕዝቢ ምጛዓዝያ ኮይና ካብ ሓንቲ ክተማ ናብ ካሊእ ክተማ ንምጉዕዓዝ ዝጠቅማና ኣብቶብስ ይብሃላ ስሳ ስብ ብዝሒ ይሕዛ ።

ጨና ወይ ዶድራን ዝባሃል ካብ ዝተፈላለዩ ዕንባባታትን ካልኦት መምዓዝን ዝስራሕ ኮይኑ ናይ ደቂ ሰባት ክዳን ይኩን ነብሶም ጥዑም ሽታ ንክህልዎም ዝንፋሕ ሽቶ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ እንዳ ደቂ ኣንስትዮ ጸጉሪ ቤት ኮይኑ ሰራሒት ጸጉሪ ን ሓንቲ ጋል ጸጉራ እናሰርሐታ ንዕዘብ ኣብ ጥቅኣ ካስክ ን መስተያትን ይርከብ።

እዚ ኣብ ምስሊ እምሪኣ ዘለን ህጻውንቲ ኣብ ቤት ትምህርቲ ፊደል እንዳንበበ ንምልከት ኣብቲ መንደቅ ክዓ ቁጽርታት ፊደላት ንዕዘብ ሓንቲ ሕጻን ቆልዓ ቀይሕ ዝገበረት ኣብቲ ጸግዒ ጠጠው ኢላ ትርከብ።

እዚ ኣብ እስክሪን እንምልከቶ ዘለና ምስሊ ካብ ውጽኢታት ፈርኒቸር ወይ ዕንጽየቲ ኮይኑ ጠረጲዛ ምስ ናይ ማእከል ጣውላ ንምልከት ማለት እዩ። ን ምንበቢ መጽሐፊ ክንጥቀመሉ ንክእል ኢና።

ንናይ ከተማ ፍሉይ መልክዕ ዝህቡ ኣትክልቲ ኮይኖም ንትንፋስ ደቂ ሰባት ውን ዓብይ ኣበርክቶ ዝህቡ እዮም፡፡ ተኽልታት ብተወሳኺ ንዝተፈላለዩ ስራሕቲ ገዛን ማዕፆን ይውዕሉ፡፡

ዘወር ዝብል ሓደ ሰብ ዘይብሉ ፅቡቕ ናይ መዘናግዒ ቦታ ይርአ ኣሎ፡፡ ኣብዚ እዋን ብምኽንያት ሳዕቤን ጦርነት መዘናግዕታት ትግራይ ነዚ እዮም ዝመስሉ፡፡

ኣብ ትግራይ ሓረስታይ ኣብ ግዜ ክረምቲ መሬት ሓሪሱ ኣላሳሊሱ ዘርኢ ዘርኡ ኣብቁሉ ኣብ ግዜ ቀውዒ ዓፂዱ ዓውዲ ኣውፂኡ ንገዝኡ እተቱ ይእቱ።

ሓደ ሰብ ካብ ቦታ ናብ ቦታ ንምንቅስቓስ ናይ ግድን ናይ ትራንስፖርት ግልጋሎት ዘድልዮ ስለ ዝኾነ እዘን ብመስመር ተሰሪዐን ዘለዋ ንህዝቢ ግልጋሎት ክህባ ዝተዘጋጀዋ ታክሲ እየን።

እዚ ኣብ ምስሊ እንርኦ ዘለና ናይ ምምሃርን ምስትምሃርን ንጥቀመሉ ብላክቦርድ እንዳተባሃለ ዝፅዋዕ ካብ ዕንፀይትን ችቡድን ቀለምን ዝስራሕ ኮይኑ መምሃራን ንመፃሓፍን ንመረድእን ድማ ይጥቀሙሉ።

ካብ ዓይነታት ትራንስፖርትን ተሽከርከርትን ሓንቲ ዝኾነት ንእሽተይ ናይ ገዛ መኪና እያ፡፡ እዛ መኪና ናይ መርዓ ኘሮግራም ወይ ድማ መርሀ ግብሪ ንኽተኽብር ብብዙሕ መመላኽዕታት መልኪዓን ትረአ ኣላ፡፡

እዚ ኣብ እስክሪን እንምልከቶ ዘለና ምስሊ ካብቶም ግዜ ክንደይ ሰዓት ከምዘሎ ዝሕብሩ መሳርሕታት ሓደ እዩ ብተወሳኢ ድማ ክንልዓለሉ ኣብ እንደልዮ ሰዓት ኣላርም ክንመላሉ ንክእል ኢና።

እዛ ትርኢዋ ዘለኩም ምስሊ ናይ ትግራይ ባህላዊ ክዳን ብፋሽን ድዛይን ስፌት ዝተሰፈየ ክዳን ተከዲና ንሞዴልነት ውድድር ትዋዳደር ዘላ ጎርዞ እያ።

ኣብዚ ምስሊ እዚ ዘሪኤና ካብ ናይ መፅሓፍትን መፋለጥትን ብምጥቃም እቲ ኘሬዚደንት ኢትዮጵያ ናይ ኤሌክትሪክ ሓይሊ ናብ 13 ሽሕ ሜጋ ዋት ክተዕቢ ምዃና እንዳገፀ ይርከብ ፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ንደቂ ሰባት ንጥዕና ጠቐምቲ፣ ጉልበት ዝውስኹን ዝሃንፁን ምግብታት ዝባሃሉ ኣትክልትን ኣሕምልትን ምጥቃስ ይካኣል፡፡ ከም ቆስጣ፣ ለሚንን ጉዕ ዝኣመሰሉ፡፡

እዚ ኣብ ምስሊ እንሪኦ ዘለና ናይ ዜማን ግጥምን ደራሲ ዝኾነ ፍሉጥ ከያኒ ሰሎሞን ይኩኖ ኣምላክ ኮይኑ ዳዋ ዳዋ ወይ ንቓዕ ብርለ ዘርእስታ ደርፊ ዘወፅአላ ዝተስኣለላ ፖስተር ዝግልፅ እዩ።

ናይ ቴኳንዶ ውድድር ዘርኢ ኮይኑ ክልተ ተጋጠመቲ አለዉ ሓደ ፀሊም ስረ ዝገበረ ዳኛ ድማ ብማእከሎም ይረአ አሎ፡፡ ብድሕሪት ድማ ብርከት ዝበለ ተመልካቲ ናይቲ ውድድር አሎ፡፡

ኣብዚ ምስሊ ሓንቲ ዒፍ ኣኽናፋ ዘርጊሓ ኣብ ሰማይ ክትነፍር ትርአ። እዛ ዒፍ ዓበይቲ ክንፊ ኣለዋ፣ ሕብሩ ድማ ጻዕዳን ቡናውን ዝተሓዋወሰ እዩ። ሕቖኣ ልዑልን ጠውዮምን ብምዃኑ፡ ንፋስ ተጠቒሙ ኣብ ሰማይ ብቐሊሉ ክነፍር የኽእሎ።

ቢሮ ፅሑፍ ኣብ ወረቐት ንምፅሓፍ ዘገልግል ናይ ፅሕፈት መሳርሒ እዩ፡፡ ካብዚ ሓሊፉ ቢሮ ብዝተፈላለየ ዲዛይንን እንዳተዳለወ ከም መመላክዒ እውን ይኸውን እዩ፡፡

ፈሳሲ ሳሙናታት ኣብ ዕለታዊ መነባብሮና ንንፅህና ኣዝዮም ጠቐምቲ እዮም፡፡ ኣዞም ኣብ ጐማ ተዓሽጐም ዝሽየጡ ሳሙናታት ንክዳንን ንዝተፈላለዩ ኣቑሑን መሕፀቢ የገልግሉ፡፡

ምግብታት ወዲ ሰብ ብዝተፈላለየ መልክዕ ሰሪሑ ክበልዖም ይኽእል፡፡ ብፀብሒ ገይሩ ወይ ብቅጫ መልክዕ ጥርሑ ምብላዕ ይካኣል፡፡ እዚ ግን ፀብሒ ብርስን ብዘይ እንጀራ እዩ፡፡

ኣብ ኢ/ያ ናይ እምነት ተኸተልቲ ዝኾና ብዙሓት ደቂ ኣንስትዮ ኣብ ሃይማኖዊ በዓል ይራኣ ኣለዋ፡፡ አዘን ደቂ ኣንስትዮ ኣብ እዋን ታሕጓስ ከምዘለዋ የመልክት

እዚ ንሪዞ ዘለና ዝተፈላለዩ ዓይነት ናይ ደቂ አንስትዮ መጋየፂታት እንትኮውን ካብ ብሩሩን ዕንቁን ዝተሓዋወሱ ኮይኑ መስቀል እውን ዘለዎ አብ ክሳድ ዝግበር ዓይነታት መጋየፂ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ካብ ውጺእታት ዕንጨይቲ ዝኮነ ወይም ናይ ኢድ ስራሕቲ ዝኮኑ ከም ወናበር ነዊሕ ከፍ መበሊ ንምልከት ኣለና። ኣብ ፊቱ መከፋፈሊ ዳቦ ንምልከት ኣለና።

ግጥሚ ናይ ሙዚቃ ላዛ ዘለዋ ደቂ ሰባት ስምዒቶም ዝገልፅሉ ዓውዲ ኪነ ጥበብ እዩ፡፡ መብዛሕትኡ ግዜ ግጥሚ ብቃል ዝንገር ኮይኑ ሓሊፉ ሓሊፉ ግን ብመፅሓፍ እውን ይሕተም እዩ፡፡ ንኣብነት ንጉሥ ነብሰይ ትብል መፅሓፍ ሓንቲ ካብኡ እዯ፡፡

እዚ ሚስማር ይባሃል፡፡ ካብቶም ናይ ዓይነታት ህንፃ መሳርሒ ሓደ ኮይኑ ንገዛን መንበርን መስርሒ ክንጥቀመሉ ንኽእልን ብቆርቆሮ ንዝስራሕ ገዛን ናይ ድርጅት ስራሕትን እንጥቀመሉ እዩ፡፡

እዚ ተክሊ ካውሎ እንዳተባሃለ ዝፅዋዕ ኮይኑ ንወዲ ሰብ ከም ምግቢ ፀብሒ ዝጠቅምን ንእንስሳ ድማ ቆፅሉ ብምግብነት ዝጠቅም ዓይነት ተክሊ እዩ።

እቲ ኣብዚ ምስሊ ዝረኣየና ዘሎ ኣብ እንዳ ሸቀጣ ሸቀጥ ኮይኑ ዝተፈላለዩ ኣቁሑታት ዘለዎ እዩ። ካብቶም ኣቁሑታት ሓደ ዝኮኑ ከም ሻምቦ ፣ ኮንድሽነር ዝበሉ ዘለዎ እዩ።

ኣርማ ኮይና ኣርማ ናይ ዝተፈላለዩ ዓይማኖት፣ ናይ መንግስትን ውልቀን ትካላት መለለይ እንትከውን እዛ እንሪኣ ዘለና ድማ ኤስ ኦ ኤስ ኣርማ እያ።

እዚ ውብ ኣዝክሪን እንምልከቶ ዘለና ምስሊ ኣብ ደገ ካብ ዝሽየጡ ኣስቤዛታት ኮይኑ ጉሊት ዳተብሃለ ይፍለጥ ።ካብዚኦም ድማ ንጥዕናና ጠቀምቲ ዝኮኑ ኣሕምልቲ ከምኒ ድንሽ ካሮት ፎሰልያ ይርከብዎም።

አብ አስፋልት ነዋሕ ፃዕዳ ዒስራን ክልተን ጎማ ዘለዋ ናይ ፅዕነት መኪና ዝባና ብኬንዳ ዝተሸፈነት ትረአ አላ ፡፡ ብድሕሪታ ድማ ምኒባስ አላ፡፡

እዚ እንሪኦ ዘለና ምስሊ ሓምላዋይ ናይ ሕርሻ ቦታ ደገት ዘለዎ ኮይኑ፣ ዝተፈላለዩ ዝርአቲ በቂሎም ይረአዩ፡፡ ድሕረ ገፅ እቲ ቦታ ሰማያዊ ሕብሪ ኮይኑ ወርሒ ዘለቶ እዩ፡፡ ዝተፈላለዩ አትክልቲ ድማ በቂሎም ይረአዩ፡፡

ክልተ መርዑት ምሰ አርባዕተ ደቂ አንስትዮን ሓደ ወዲን አብ መአዲ ተቀሪቦም ይርከቡ፡፡ እዚ መአዲ ማለት ጥሕሎ ብመሶብ ዝበሃል ዝተፈላለዩ ሕብሪ ስፈ ዝተሰፈየ ተቀሪቡ ይርአ፡፡ እዞን ደቂ አንስትዮ ከዓ ዝተፈላለየ ዓይነተ ክዳውንቲ ገይረን ይርከባ፡፡

እዚ ኣብዚ ምስሊ እንርእዮም ዘለና ካብ ፖለቲከኛታት አሮሞ ሓደ ዝኮነ እዩ። ሽሙ ድማ ፕሮፈሰር መራራ ጉዲና ይባሃል። ፕሮፈሰር መራራ ጉዲና ካብቶም ፍሉጣት ፖለቲከኛታት አሮሞ ሓደ እዮም።

እዚ ኣብ ኣስክሪን እንምልከቶ ዘለና ምስሊ ዝተፈላለዩ ዓይነታት ኣልኮላዊ መስተ ንዕዘብ ኣለና. ካብኣቶም ድማ ዋልያ ቢራ ,ሂኒኪን ,ሕረር ቢራ ከምኡ እውን ኣረቂ ይርከብዎም።

እዚ ትርእዎ ዘለኩም ምስሊ ካብ እንስሳታት ሓንቲ ኮይና በቅሊ ትባሃል። በቅሊ ክትወልድ ኣይትክእልን ኣብ ከባቢ ገጠራት ትግራይ ኣብ መርዓ ከም ሽልማትን መጓዓዝያን ይጥቀሙላ እዩም።

ስራሕ ኪነ ህንፃ-ኣብ ስራሕቲ ህንፃ ከም እምኒ፣ ስሚንቶ፡ ሓሸዋ ዝኣምሰሉ ቀረባት ኣገደስቲ ኮይኖም እቲ ህንፃ ሕብሩ ንክውቅብ ድማ ሕብሪ ቀለም የድሊ፡፡

ምግቢ፡- ንሓይልን ንጥዕናን ደቂ ሰባት ብጣዕሚ ኣገደስቲ ካብ ዝባሃሉ እዩ፡፡ ኣብ ሸኽላ ብሸኽላ ዝተጠበሰ ጥብሲ መሊኡ እኒሀ፡፡ ኣብቲ ጥብሲ ድማ ጉዕን ሚጥሚጣን ተወሲኹን ተዳልዩን እኒሀ፡፡

እዚንንርአን ዘለና ክልተ እኖን ጋልን ይመስላ ፅግረን እዳተሳርሓ ከፍ ኢለን ላዕልን ታሓትን ወይ ድማ ዓባይን ንእሽተይን ኣሕዋት ኮይነን እዳተሰራሓ ንርኢ ኣለና።

አብዚ ምስሊ እንሪኦ ዝተፈላለዩ ዓይነት አትክልቲታት ይርከቡ፡፡ ንአብነት ከም ብጫ ሕብሪ አራንሺ፣ ብጫ ሕብሪ ሙዝ፣ ቆፃል ሕብሪ ሎሚን፣ ብርጭቅ፣ ወይኒን ጎመንን፣ ፃዕዳ ሕብሪ ድንሽ፣ ቀይሕ ሕብሪ ሽንጉርቲ ቀይሕን ወዘተ ዝመሳሰሉ አብ መንደርደሪ ይረአዩ አለው፡፡

እርሳሳ ካብ ናይ ፅሕፈት መሳርሒ ሓደ እዩ፡፡ እዚ ናይ ፅሕፈት መሳርሒ ስእላዊ ነገራት ንምስራሕ የገልግል፡፡ ብሓደ ገፁ መደምሰስ ስለዘለዎ ስሕተት ብቐሊሉ ንምእራም የኽእል፡፡

እዚ ኣብ ምስሊ እንርእዮ ዘለና ምስሊ ናይ መፅሐፍ መሸጢ ቦታእዩ። መፅሓፍ ንወዲ ሰብ ፍለጠቱ ንከዕቢ ብጣዕሚ ጠቃሚ ካብ ዝኮኑ ነገራት ሓደ እዩ።

ዝተፈላለዩ ንዋየ ቅዱሳን (ናይ ቤተክርስትያን መገልገሊ አቁሑ) ንረአይ ብዝምቹ መልክዑ ተስተካኪሎም ተሰጢሖም ዘለዉ እንትኮኑ ከመ መስቀል፣ ነጋሪት ካልኦትን ዝአምሰሉ የርከቡዎም፡፡

እዚ ምስሊ ንሪኦ ዘለና ጓል ኣንስተይቲ ጠስሚ ገይራ ካብ ቆርበት ዝተሰርሐ ተክዲና ጥሽ ዝበሃል በሃላዊ ዕጣን ትኣቱ ምስሊ ንርኢ ኣለና።

እዚ ኣብ ኣስክሪን እንምልከቶ ዘለና ምስሊ ካብቶም ባህልና መግለጺ ዝኮኑ ኣልባሳት ሓደ ኾይኑ ጥልፊ ይበሃል ።ካብ ጡጥ ብኣለምቲ ተኣሊሙ ይጥለፍ።

ኣብ ከባቢ ገጠር ኮይኑ ብመስመር ዝተዘርኡ ዝራእቲ ንክዕፀዱ ማለተይ ካብ ቆፃል ናብ ፃዕዳ ሕብሪ ተቀይሮም የሪኣና ኣሎ። እዚ ዝራእቲ ስርናይ ወይ ስገም እዩ ዝመስል።

ናይ ሎሚ ደቂ ኣንስትዮ ትግራይ ኣብ ልዕሊ ቀጭን ቁኖአን ጨሊ ብምእሳር ከምኡውን እዋናዊ ሽፎን ዝበሃል ቀሚሽ ብምኽዳን ወቂበን ይረአያ አለዋ፡፡

ማንነተን ካይፍለጣ አብ ቅድሚት ገፅን ብፃዕዳ ነጠበጣብ ዝተሸፈና ክሳደን ውቅጥቲ፣ ብዙሕ ዝተደራረበ ካብ ሃሪ (ፈትሊ) ዝተሰርሐ ማዕተብ ዘገበራን ብሳሬታ ዝተቆነናን ሰበይቲ እየን፡፡

እዛ ኣብ ምስሊ እንሪኣ ዘለና ተሽከርካሪ ናይ ገበርቲ ስናይ ካቶሊክ ሰርቪስ ኮይና ካብ ማንም ናይ ፖለቲካ ወፃኢ ስለዝኾነት ብዕጡቋት ምንም ተኹሲ ክትኮሰላ ከም ዘይብሉ ኣብ ጎኒ እታ ተሽክርካሪት ዘር ኢ ምልክት ተገይሩላ ይርከብ ።

እንጀራ ንመጀመርያ ጊዜ ኣብ ኢ/ያ ዝተፈጠረ ጥዕሙን ዘይሙኖን ምግቢ እዩ፡፡ እዛ ጓል ኣነስተይ ሓፍትና ኣብ ብዙሕ መጎጎ እንጀራ ትስንክት ኣላ፡፡

ኣብዚ ምስሊ እዚ ዘሪኤና ኣብ በረኻ ዝነብሩ እንስሳታት ዝኾናን ካብ ናይ ኣዕዋፍ ዝርኢታት የመልክተና፡፡ ኣዲኣተን ኣብ ማእኸለን ኮይና ብዝሕ ዝበላ ጫቓዊት ደቃ ድማ ከቢበናኣ እንትኸዳ የርኢ፡፡

ንሓንቲ ጓል ኣነስተይቲ ቁኖ ኣገዳሲ መመላክዕን መጋየፅን እንትኾን ኣብ ከባቢና መናእሰይ ዝኾና ደቂ ኣንስትዮ ቁፅፅር ዝበሃል ዓይነት ቁኖ ብበዝሒ ተቖኒነን ንሪአን፡፡

ሓንቲ መንእሰይ ቁምጣ ናይ ተጋደልቲ ተከዲና ናይ ላዕልን ተሕትን ማዕረ ጌራ ሹሩጣ ኣብ ክሳዳ ጌራ ቁልፊ ኣብ ማዓንጥኣ ኣሲራ ደዉ ኢላ ኣላ።

ፋርኔሎን ጥስትን ካብ ሓፂን መፂን ዝስራሕ ኮይኑ ንደቂ ሰባት ፋርኔሎ ንሓዊ መትሓዚ ዘገልግል ኮይኑ ጥስቲ ድማ ንክዳን መሕፀብን ካልእን ይጠቅም።

እዚ ናይ መፅሓፍ ብዳኒኤል ዝተደርስት ምፍላጥ ኮይኑ ትሕዝቶ እታ መፅሓፍ ድማ ኣብ ዓለም ብዕርፍቲ ምንባር ይከኣል ዶ ዝብል ትሕዝቶ ኣልዋ

ኣብዚ መምስ ባንዴራ ሃገሮም ዝራኣዩ ዘለው ናይ ኢ/ያ ጠ/ሚ/ዶ/ኣብይ ኣሕመድን ናይ ሱዳን ኘሬዚዳንት ኣልቡርሃንን ብሓባር ኮፍ ኢሎም እንዳሃለው ዘርኢ እዩ፡፡

ውፅኢት ኢደ ጥበብ ዝኾነ ሓደ ታንቴል እዩ፡፡ እዛ ታንቴል ፍሉይ መልክዕ ዘለዋ ኮይና ዝበዝሐ ሃሪ ብብጫ ኣብ ማእኸል ድማ ቀይሕ መመልክዒ ተወሲኽዋ፡፡

እዚ ዝርአ ዘሎ ኣብ ከተማ ጎንደር ዝርከብ ኮይ መስሕብ ቲርዝም ኮይኑ ጥንታዊ ፋስል ግቢ እዳተበሃለ ከም ዝፅዋዕ እስካብ ሕዚ እውን ኣገልግሎት እዳሃበ ይርከብ።

እዚ ምስሊ አብ ውሽጢ ቤተ ክርስትያን ዝተለጠፉ ቅዱሳት ስእላት ዘርኢ ኮይኑ ካብቶም ዝረአዩ ስእሊታት ንምጥቃስ ዝአክል ና ጌታና መድሓኒትና ኢሱስ ክርስቶስ ስቅለት፣ ናይ ቅድስት ድንግል ማርያምን ካልኦትን አለዉ፡፡

እፅዋት ብዙሕ ዓይነት ረብሓ ኣለዎም፡፡ ካብዚኦም ውሽጢ ኣብ ብዙሕ ከባብታት ትግራይ ዝበቁል ቀላሚጦስ ዝበሃል እፅዋን ንስራሕቲ ህንፃ ግብኣት ኮይኑ የግልግል፡፡

እዘን ኣብ ምስሊ እንሪአን ዘለና ሰለስተ ደቂ ኣንስትዮ ኣይ ፓድ ሒዘን ዝተፈላለየ ነገር እንዳረኣያ ብፍሽኽታን ብደስታን እንዳረኣያ ዘርኢ ምስሊ እዩ።

ኣዴታት ገጠር ልቢ ኢልና ዘይንግንዘቦ ብዙሕ ዓይነት ናይ ገዛ ስራሕቲ ኣለወን፡፡ ፃባ ምሕላብ ሓደ ካብ ናይ ኣዶታት ገጠር ስራሕቲ እዩ፡፡

ኣብዚ ምስሊ ኣብ ንግድን መተዓዳደግን ቦታ ደቂ ሰባት ዘለዎም ምህርትን ኣገልግሎትን ዝሸጥሉን ዝዕጉሉን ቦታ ኮይኑ ንኣብነት ንምጥቃስ ፡- ካሮት፣ ድንሽን ኮሚደረን ይርከቡዎም፡፡

ሕርሻን ግብርናን፡- ናይ ሕርሻ መሬት ብዘበናውን ባህላውን ሜላ ኣታሓራርሳ ተጠቒምካ ምህርትኻ ክተድንፍዕ ኢኻ፡፡ ኣብዚ ኣዝዩ ዝመቸዎ ናይ ባሎንጓ ቦቑሊ ይረአ ኣሎ፡፡

እዚ ትርእዎ ዘለኩም ምስሊ ካብ ተክልታት ሓደ ኮይኑ ቃሪያ ወይ ጉዕ ተባሂሉ ይፅዋዕ። ጉዕ ንጥዕናና ጠቃሚ ኮይኑ ንፀብሕን ንምቁርጣምን ድማ ንጥቀመሉ።

እዚ አብ ሓደ ከተማ ሓደ ባር ጉልህ ኢሉ ዘርኢ ኮይኑ እቲ ባር ድማ ሜላን ይበሃል፡፡ አብቲ ምስሊ ገዚፍ ህንፃ ዘሎ ኮይኑ ብየማን ወገን እውን ዓባይ መኪና አላ፡፡

እዚ ኣብ እስክሪን እንምልከተ ዝለና ጀግና ና ሃገርና ኢትዮፕያ ኣንስትየቲ ፕሪዝደንት ወይዘሮ ሳህለ ወርቅ ትበሃል ።ንቡዝሓት ደቂ ኣንስትዮ መርኣያ እያ።

እዚ ፎቶ እዚ ኣቦታትና ምፅሓፎም ብምግንፃል ናይ እምነቶም መግልፂ ዝኮነ ዳዊት ወይ ድማ መፅሓፍ ቅዱስ እናንበቡ ስብይቲ ኮፍ ኢላ እናስምዓቶም ንርኢ ኣለና።

ኣብዚ ምስሊ እዚ ዘሪኤና ኣብ ክልል ትግራይ ብኣብዛሓ ውፅኢት ኢደ- ጥበባት ካብ ዝኾኑ ናይ ባህላውን ዘበናውን ጥልፍታት፣ ዙርያታትን ነፀላታትን መሸጢ ቦታ እዩ፡፡

ካብቶም ን ኣፍቀርቲ ወይ ኣንበንቲ መጽሓፍ ዝተዘጋጀዉ ሓደ ኮይኑ ን ክልቴና ባ ተመርዖ? ዝብል ኣርእስቲ ዘለዎ መጽሓፍ እዩ። ብ ደራሲ ጸጋብርሃን ጎይትኦም ዝተደረሰት መጽሓፍ እያ።

አብ ኢትዮጰያ ካብ ዝርከቡ ብሄር ብሄረሰባት ሓደ ዝኮነ ብሄረ ጋምቤላ እንተኮን እዛ አብ ምስሊ እንሪአ ዘለና ወጣት ናይ ዓዳ ባህሊ እናፋለጠት ዘሪኢ ምስሊ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ካብ ዓይነታ ስፊት ኮይኑ ናይ ደቂ ኣንስትዮ ብ ሱፍ መልክዕ እዩ ።ኣራንሺ ሕብሪ ዘለዎ ብውሽጢ ክዓ ጸሊም ትሸርት ገይራ ንዕዘብ።

እቲ ኣብቲ ምስሊ ዝራኣየና ዘሎ እቶም ደቂ ተባዕትዮ ኣሕዋትና ኣብ ክልል ትግራይ ካብ ዝርከብ ተፈታዊ ዝኾነ ናይ ራያ ኣከዳድና ባህሎም እንዳርአዩ ዘመላኽት እዩ፡፡

እዚ ዝርአ ዘሎ ክትፎ እዳተበሃለ ዝፅዋዕ ኮይኑ ኣብ ፃሓሊዝቀረብ ኮይኑ ፃሓሊማለት ካብ ሓመድን ሑፃን ዝተሰርሐ ኮይኑ ብባህላዊ መልክዒ ከም እዚ ኢሉ ከም ስጋ ፣ሽግርቲ ፣ኮሚደረ፣ ከምኡ እውን ጉዕ ዘለዎ ከይኑ በሲሉ ዝተሰርሐ ምስ እንጀራ እዩ።

ናይ ሓደ ፋብሪካ ምስሊ ይርአየና ኣሎ፡፡ ፋብሪካታት ብዙሕ ምህርቲ ኣብ ሓደ እዋን ብምምራት ህፅረት ቀረብ ንክቕረፍ ዘኽእላ ናይ ቴክኖሎጂ ውፅኢት እየን፡፡

እዚ ኣብ ኣስክሪን እንሪኦ ዘለና ምስሊ ናይ ነዳዲ መሸጢ ወይ መሽጢ ቤንዝን ኮይኑ ማድያ ዳተብሃለ ይፍለጥ። ኣብዚ ዝሰርሑ ሰራሕተኛታት ቀይሕ ዴቢዛ ተከዲኖም ይሰርሑ ኣለዉ።

እዚ ቤት ትምህርቲ እዩ፡፡ ብዙሓት ተመሃሮ ኣብ እግሪ ተኽሊ ኣፅሊሎም ይርአዩ፡፡ ተኽሊ ኣብ ቤት ትምህርቲ እንተሃልዩ ተመሃሮ የፅልሉሉ ንመልክዕ ቤት ትምህርቲ እውን የፀብቖ፡፡

እዚ ንሪኦ ዘለና ኣብ ምስሊ ዝትፈላለዩ ዓይነት ጥብሲታት ኮይኖም ፃዕዳ ጥብሲ ፡ ቅይሕ ጥብሲ ሚጥሚጣን ካራ ጨዉ እንጀራ እዉን ንርኢ ኣለና ።

ዝተፈላለዩ ቅርፅታት ናይ እንስሳን ካልኦትን ኮይኖም ካብ ልሙፅ ሓመድን ስሚንቶን ዝስራሕ ባህላዊ ኣሰራርሓ ቅርፅታትከም መውቀጢ፣ ቀጭኔ፣ ኣንበሳን ኣዋልድ ጠስሚ ዝሕዛሉ መትሓዚ እዮም ።

እዚ ንርኦ ዘለና ምስሊ ደቂ ኣንስትዮ ንመጋየፂን ንመፃባበቅን ዝጠቀማሉ ባህላዊ መጋየፂ ዝኮነ ኩትሻን ስቁሬንን ኮይኑ ካብ ወርቅን ብርን ንሓስን ድማ ይስራሕ።

ኣብዚ ምስሊ እዚ ዘሪኤና ኣብ ክልል ትግራይ ዝርከብ ባህላውን ተፈታውን ዝኾነ ደቂ ኣንስትዮ ትግራይ ምስ ባህላዊ ቁናኖ ዝጥቀማሉ መመላኽዕን መጋየፅን ዝኾነ "ወርቂ" እዩ፡፡

እዚ ንርኦ ዘለና ዝተፈላለዮ ዓይነታት ተክሊታት ዘለዎ ቦታ ኮይኑ ሐውሲ በረካ እዮ ። እዛ ዓባይ ተክሊ ድማ ሰራው ትበሃል ኮይና ዓበይቲ ዕሾክ ዘለዎ ተክሊ እዮ ።

እዚ ኣብ እስክሪን እንምልከቶ ዘለና ምስሊ ኣብ ኮንስትራክሽን ቦታ ሰራሕተኛታት ካብ ሓደጋ ንምክልካል ዝገብርዎ ሄድ ሴት ወይም ቆቢዕ ጫማ ቡቱስ ንምልከት ኣለና።

ኣብዚ ምስሊ ዝተፈላለየ ሕብሪ ዘለዎም ፍረታትን ኣሕምልትን ኣብ መደርደሪ ተሰሪዖም ኣለዉ። ካብ ላዕሊ ክሳብ ታሕቲ ኣሕምልትን ፍረታትን ካሮት፡ ኮሚደረ፡ ብሮኮሊ፡ ወይኒ፡ ቆሎን ቀጠልያን ይርከብዎም።

እዚ ብምስሊ እንሪኦ ዘለና ምግቤት ወይ ሬስቶራንት ዝበሃል ኮይኑ ጠረበዛ ብጨርቂ ተመላኪዑ ወናብር እዉን ንዓይኒ ብዝስሕብ መልክዑ ኣቀማምጣ ተቀሚጡ ኣሎ ።

ዘይሕጋዊ ስደት ብዋናነት ናይ ህዝቢ ኣፍሪካ ብፍላይ ከዓ ናይ ህዝብታት ኤርትራን ኢትዮጵያን መግለፂ ኮይኑ ኣሎ፡፡ ኣብ ዘመናንና ብዘይሕጋዊ ስደት ምክንያት ብዙሓት ወገናትና ቀለብ ዓሳን ነብሰ ገዳያትን ኮይኖም እዮም፡፡

ኣትክልትታት ዝተፈላለየ ነናይ ባዕሎም ዓይነት ዕምበባ የውፅኡ እዮም፡፡ እዞም ዕምበባታት እቲ ተኽሊ ፍረ ንከውፅእ ዝተቓረበ ምዃኑ ዝገልፁልና ምልክት ብስራት እዮም፡፡

እዛ እንሪኣ ዘለና ጓል ኣነስተይቲ ኣብ ሓደ እዝና ካብ ወርቂ ወይ ብሩር ዝተሰርሑ ኣርባዕተ ናይ እዝኒ ወይ መጋየፂ ገይራ ኣላ ።መጋየፅታት ኣብ ዝተፈላለዩ ኣካላትና ክንጥቀመሉ ንክእል ኢና።

መፅሓፍ ቅዱስ ካብ ናይ መወዳእታ ዘመን ምልክታት ሓደ ወገን ኣብ ልዕሊ ወገን፣ መንግስቲ ኣብ ልዕሊ መንግስቲ፣ ህዝቢ ኣብ ልዕሊ ህዝቢ ዝልዓሉ ምዃኖም እዩ ዝነግር፡፡

እዚ ኣብ እንምልከቶ ዘልና ምስሊ ኣቦታት መናሰይ ታኪቦም ባህላዊ ክዳን ተከዲኖም ኣብ ኢዶም ውርውራይ ዝኮነ ነትሪ ሒዞም ባህላዊ ሳዕስዒት ዝኮነ ሁራ ይስዕስዑ ኣለዉ።

ኣዚ ኣብ ፎቶ እንሪኦ ዘለና ምስሊ ናይ ኦርቶዶክስ ተዋህዶ ቤት እምነትን ምሕረትን ዝኮነት ጥንታዊት ቤተ ክርስትያን ኣክሱም ፅዮን ማርያም እያ ።

እቲ ኣብቲ ምስሊ ዝራኣየና ዘሎ ኣብ ሓደ ከባቢ ብመዳይ ሕርሻን ግብርን ደቂ ሰባት ብዘበናዊ ሜላ ኣዘራርኣ/ኣኻኽላ ተጠቒሞም እንዳልምዑን መሬቶም እንዳተኻናኸኑ የመልክተና፡፡

እቲ ኣብቲ ምስሊ ዝራኣየና ዘሎ ብመልክዕ ዘበናዊ ኣርክቴክቸርን ስነ ህንፃን ኣብ ምህናፅ ዝርከብ ገዛን መንበርን ወይ እውን ንድርጅት ክውዕል ዝኽእል ፎቕ የመላኽት፡፡

እዚ ኣብ ስእሊ ንርኦ ዘለና ኣብ እንግሊዝ ፕሪሚየርሊግ ናይ ኩዕሾ ጨዋታ ፕሮግራም ዘርኢ ሰንጠረጅ ኮይኑ መን ምስ መን ከምትጫወት መፍለጢ እዩ።

እዚ ኣብ እስክሪን ንምልከቶ ዘለና ምስሊ ናይ ምሰብሰቢ ኣኬባ ንጥቀመሎም ወናበር ወይ ናይ ስራሕ ፕሮፖዛል ነቅርበሉ መአከቢ ጣውላ ምስ ሓሙሽተ ወንበር ንዕዘብ ኣለና።

እቲ ኣብቲ ምስሊ ዝራኣየና ዘሎ ካብ ናይ ገዛን ቢሮን ኣቕሑት ተጠቀስቲ ዝኾኑ ወንበርን ጠረጼዛን የመለክተና፡፡ ጠረጼዛ ወንበን ንናይ ኣኼባ ስራሕቲ ይጠቕሙና፡፡

እዚ ኣብ ምስሊ ማእከል ንሪኦ ዘልና ኣብ ክተማ ኣክሱም ክባቢ ኣንዳ ማርያም ዝርከብ ቤት መፃሕፍቲ ኣኽሱማዊት ፋዉንዴሽን ትበሃል ኣስራርሓ ብባህላዊ መልክዕ ኮይና ፍልይ ዝበለ ምስሊ ኣልዋ ።

አብ መርዓ መርዓውን መርዓትን እንዳሳዕስዑ ሓንቲ ሰበይቲ መከምበያ ሒዛ ተፀንብሎም አላ፡፡ ብርክት ዝበለ ሰብ ድማ ዝበዝሕ ከፍ ኢሉ ዝተወሰነ ድማ ደው ኢሉ ይምልከት አሎ፡፡

አዚ ኣብ ናይ ኦርቶዶክስ ተዋህዶ ቤተ ክርስትያን እምነት ስርዓት ብዙሓት ምእመናን ኣብ ናይ ክብረ በዓል መርሃ ግብሪ እንዳተኻፈላ ዘርኢ እዩ፡፡

እዚ እትሬእዎ ዘለኩም ምስሊ መሸጢ መድሓኒት መደበር ሚካኤል መድሓኒት ቤት ዝበሃል ፋርማሲ ኣብ እፍ ደገ እዚ መሸጢ መድሓኒት ክዓ ክልተ መካይን ደው ኢለን ይርከባ።

ካብ ዓይነታት ትራንስፖርትን ተሽከርከርትን ሓደ ዉልቸር እዩ፡፡ እዚ ዓይነት ዊልቸር ድማ ንኣካለ ጉድኣት ብቅልጣፈ ካብ ቦታ ናብ ቦታ ንምንቅስቃስ ዝጠቅም ተሽከርካሪ እዩ፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ብኤሌክትሪክ ዝሰርሑ ናይ ኤሌክትሮኒክስ ኣቕሑት ሓደ ስቴኘላይዘር እዩ፡፡ ናይ ኤሌክትሪክ ኣቕሑት ብሓይሊ ኤሌክትሪክ ተጠቒሞም ስራሕትና የቃሉሉና፡፡

ኣብዚ እስክሪን ንምልከቶ ዝለና ምስሊ ኣብ እንዳ ጠሓኒት ሓደ መንእሰይ በርበር እንዳጥሓነ ኣብ ዙሪኡ ድማ ብዙሕ ዝፈሰሰ በርበረን ኣብ ሰውነቱን ክዳውንቱን ጫሙኡን እውን ንዕዘብ።

ኣኽሱም ዩኒቨርሲቲ ዓበይቲ ዋዕላታትን ናይ ምረቓ ፕሮግራማትን ዘካይደሉ ዓብዪ ኣዳራሽ ኣለዎ፡፡ እዚ ኣዳራሽ ኣብ ጥቃ ናይቲ ዩኒቨርስቲ ዋና መእተዊ በሪ ዝርከብ እዩ፡፡

ኣብዚ ምስሊ ዝረአ ዘሎ ተምሃሮ ኣብ ናይ ሃገራዊ ፈተና እንዳተሳተፉ ወይ ድማ እንዳወሰዱ ይረአ፡፡ ጠንኪሩ ዝምሃርን ዘፅንዕን ተምሃራይ ኣብ ዝኣተዎ ፈተና ኩሉ ይዕወትን ይሓልፍን፡፡

እዚ ትርኢዎ ዘለኩም ምስሊ ብሃይማኖታዊ እምነት ክርስትና ኦርቶዶክስ ተዋህዶ ዝክበር ባዓል መስቀል ዳሜራ ኣብ ዓመት ሓደ ግዜ ዝክበር ባዓል እዩ።

ካብ ናይ መፋለጢ ሓደ ዝኾነ ኣብቲ ቢል ቦርድ ናይ " በሰሜን ዕዝ የ11ኛ ክፍለ ጦር መታሰቢያ ሃወልት " ዝብል ተፃሒፉ ይርከብ፡፡

እዚ ነሪኦ ዘለና ብርክት ዝበሉ ካበ ኦም ዝተሰሩሑ መስቀላተ እንትኮኑ መብዛሕቲኡ ግዜ ተከተልቲ ሃይማኖት ኦርቶዶክስ ተዋህዶ አብ ክሳዶም ዝአስርዎ መግለፅ እምነቶም እዩ።

እዚ ንርኦ ዘለና ምሰሊ ዓብይ ህንፃ ብዘመናዊ አሰርሐ ዝህነፅ ዘሎ እዮ ። እዚ ምሰሊ ድማ ናይ ሐወልቲ አክሱም ቅርፅ ዘለዎ አሰራርሐ ዘረእየና ዘሎ እዮ ።

እዚ እንሪዞ ዘለና ወናብር ካብ ዝተፈላለዩ ዓይነታት ኦም ዝስራሕ ኮይኑ አብ ዝተፈላለየ ቦታታት ንከፍ መበሊ ዝተፈላለዩ ነገራት መቀመጥን እንጥቀመሎም እዮም። ንአብነት አብ ቤት ትምህርት፤ አብ ዝተፈላለዩ ቢሮታትን እንጥቀመሉ ዓይነት ወናብር እዮም።

ሰብኣይ ሰበይቲ ምስ ደቆም ናይ ሓበሳ ክዳን ተከዲኖም ማዕረ እድያት ዘለዎ ባህሎም ዝሓለወ መልክዑ ፎቶ እናተለዓሉ ኢና ንርኢ ዘለና ።

ሕርሸን ግብርናን ኣብ ሃገርና እቲ ዝላዓለ ፐርሰንት ዝሓዘ ስራሕ እዩ፡፡ ገባራት ምህርቶም ብዘበናውን ባህላውን ተጠቒሞም ዝራእቶም የደንፍዑ፡፡ ካብኣቶም ዝራእቲ ባሎንጓ ሓደ እዩ፡፡

ተመሃሮ ኣብ ክላስ ሓደ ተመሃራይ ወፅዩ ኣብ ብላክ ቦርድ እናፀሓፈ ተምሃሮ ኮፍ ኢሎም ኣብ መንደቅ ሓጋዚ መምሃሪ ተለጢፉ እቲ መንደቅ ዘይተለመፀ እዩ ዝኒአ ።

እዚ ንርኦ ዘለና ኣብ ገጠር ከባቢ ኮይኑ ብሳዕሪ ቤት ዝተሰርሐ ጎጆ ገዛ ኮይኑ ሓደ ወዲ ድማ ኣብ ርእስ ሳይክል ከፍ ኢሉ ናይ ሃይማኖት እስላማይ ኮይኑ ቆብዕ ናይ እስልምና ዝገልፅ ገይሩ ይረእየና

ኣብ መበል 4ይ ክፍለ-ዘመን ዝተመስረተ እምነት ኦርቶዶክስ ተዋህዶ ሓዳ እንትከውን እዞም እንረኦም ዘለና ናይ ኢትዮጰያ ሊቀ-ፓፓስ ኣባ ማትያስ ይባሃሉ። ናይ ፍርን ናይ ሰላም ኣቦ እዮም ።

አብ አስፋልት ክልተ ባጃጅ ናብ ተፃራሪ አንፈት አንዳከዳ እንትኮና ሓንቲ ሞተር ሳይክል እውን ክልተ ሰብ ፅዒና ትከድ አላ፡፡ ብተወሳኪ ደስ ዝብል አርባዕተ ደብሪ ዘለዎ ጋዛ እውን እኒሀ፡፡

እዚ ምስሊ እዚ ናይ ኮምፒተር ኪፖርድ ኮይኑ ንፍደላት መፀሓፊን ንካልኦት ኣብ ኮምፒተር ዝስርሑ ድማ ይጠቅመና ካብ ውፅኢት ቴክኖለጂ ድማ እዩ።

ኣብ እዋን ምሸት ኣብ ካፌታት ደብዛዝ መብራህትታት በሪሆም ይርአዩ፡፡ እዞም ምስሊ ፈሊና ክንሪአሎም ዘይንኽእል መብራህቲ ከዓ ዲም ላይት ተባሂሎም ይፅውዑ፡፡

ናይ ገዛ ኣቑሑት፡- ካብ ገዛ ኣቑሑት ዝባሃሉ ወንበርን ጠረጼዛን እዮም፡፡ እዞም ኣቑሑት እዚኦም ኣብ ገዛና ንጋ መቐበልን ከፍ መበልን ከምኡ ውን ምግቢ መቐረብን ይጠቕሙ፡፡

ናይ ትራፊክ ፖሊሳት ምስሊ እንትኮን አብዚ ምስሊ ሰለስተ ብግልፂ ዝረኣዩ ሓደ ድማ ብግልፂ ዘይረአ ቆቢዕ ዘይገበረ ትራፊክ ዘይመስል አሎ፡፡ እዞም ትራፊክ አብ ማእከል አስፋልት ዝርከቡ ኮይኖም ብፀጋምወገን አትክልቲ አለዉ፡፡

ስኒ ብንፅህና እንተዘይተታሒዙ ንሕማም ይቃላዕ ዕድመ ኣገልግሎቱ ድማ ይሓፀር፡፡ ስለዝኾነ ንስንና ኣብ ዕዳጋ ካብ ዝርከቡ ዓይነታት መመወፅ ንዝደለናዮ መሪፅና ብስሩዕ ክንምውፆ ይግባእ፡፡

እዚ ኣብ እስክሪን እንምልከቶ ዘለና ምስሊ ህጻውንቲ ተኣኪቦም ክቢ ሰሪሖም መሃረማይ ዝበሃል ጨርቂ ሓቢኦም ናይ ቆልዑ ጸወታ እናጠቅዑ እናስሓቁ ይጻወቱ ኣለዉ።

እዙይ ህንፃ እናተባህለ ዝፍለጥ እዩ። እዙይ እንርእዮ ዘለና ድማ ብጣዕሚ ምዕርጕን ኣዝዩ ክትርእዮ ብጣዕሚ ደስ ዝብልን ንክትነብረሉ ዘብህግን መንበሪ ገዛ እዩ

እዞም ካብቶም ኣእምሮና ንምንዝንጋዕ ኣንጥቀመሎም ነፋሻ ቦታታት እዩ። ደስ ዝብል ን ዓይኒ ዝስሕብ መልክዕ ዘለዎ እዮ። ብተክሊ ዝተሸፈነ ጎቦ ንምልከት ንዕዘብ ኣለና።

እዚ ክልተ ደቂ ኣንስትዮ ኮይነን ድሕርትንቅድሚትን እዳከዳ ኣብ ፍቲ መንገድ ዝደረቀ ሳዕሪ ዝወዝሖ እዳከዳ ይርኣየና ኣለዋ ጥዋፍ ኣብ ኢዳ ሕዛ እታ ሓንቲት ናይ ቤተክርስትያን ጥዋፍ ሕዚን ይከደ ከም ዘለዋ ንርኢ።

እዚ አብ ከይዲ ህንፀት ዘሎ ገዛ እዩ፡፡ ናይ መጀመርያ ገዛ ዝተሃደመ ኮይኑ ካልአይ ገዛ አብ ዝባኑ ንምስራሕ ሰለስተ ሰባት ኮይኖም ኮለን ጠጠው የብሉ አለዉ፡፡

እቲ ኣብቲ ምስሊ ዝራኣየና ዘሎ ካብቶም ንደቂ ሰባት ንጥዕና ጠቐምቲ ዝኾኑን ጉልበት ዝህቡን ዓይነታት ኣትክልትን ኣሕምልትን እዮም፡፡ ከም ፓፓየን ኣቮካዶን ይርከብዎም፡፡

እዚ ኣብ እስክሪን እትሪኢዎ ዘለኩም ምስሊ ጥንታዊ ናይ ጨርቆስ ገዳም ኮይኑ ብዛዕባ እዚ ገዳም ድማ ኣብ ትግራይ ቴሌቪጅን ዜና ከም ዝተመሓላለፈ ይገልፅ

ሰባት ክቢ ሰሪሖም እንዳዞሩ ሳዕስዒት ይፃወቱ ኣለዉ፡፡ ኣብ ባህሊ ትግራይ ሳዕስዒት ዋና ናይ ደርፊ መዳመቕን መማወቕን መሳርሒ ኮይኑ እዩ ዘግልግል፡፡

እዚ ኣብ መንበሪ ገዛ ንመመላኽዕን መፀባበቕን ዝትከል ዓይነት ተኽሊ ኮይኑ ንመንፈስካ ደስ ዘብልን ብመልክዑ ሳሓብን ዕንበባ ዘለዎ ናይ ተኽሊ እዩ፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ሓደ ሕብረተሰብን ስድራን ዝርከቡ ሰባት ከም ናይቲ ከባቢኦም ባህልን ስርዓትን ምግቢ አንዳቆረሱን ማሕበራዊ መግለፂኦም እንዳካየዱን የርኢ፡፡

እዚ ኣብ እስክሪን ንምልከቶ ዘለና ምስሊ ኣብ ከተማ ኣክሱም ጥቃ ዳ ማርያም ወይ ኣክሱም ሓወልቲ ሓንቲ መንእሰይ ፎቶ ትልዓል ኣላ ኣብ ጥቃ ክዓ ብዙሓት ሰባት ይንቀሳቀሱ ኣለዉ።

እዚ እንሪኦ ዘለና ምስሊ ክልተ መርዑት አብ ቤተ አፀደ ቤተክርስትያን ተክሊል ገይሮም እናዘመሩ ደቂ አንስትዮን ተባዕትዮን እንትዕጅብዎም ይረአ አሎ፡፡ እዞም ተከለልቲ መርዑት ሓዲኦም ቆቢዕ ምስ ካብኡ ዝገበሩ እንትኮኑ፤ ሓዲኦም ከዓ ካባ ጥራሕ ገይሮም ይረአዩ፡፡

ናይ ገዛን ናይ ቢሮን ኣቑሑት ዝባሃሉ ሓደ ዝኾነ ወንበር እዩ፡፡ ወንበር ኣብ መንበሪ ገዛና ጋሻ ንመቐመጢ፣ ንባዕልና ንመደቀስን ከፍ መበልን ንጥቀመሉ፡፡

ተፈጥሮን ከባብን፡- እዚ ብብዙሕ ተፈጥራኣውን ሰብ ስራሕን መልክኣ ምድሪ ዝወቀበ ቦታ እዩ፡፡ ከም ጎቦታት፣ ሓጓፍ ሽንጥርን ዘለዎ ኮይኑ ብሰብ ዝተሃንፀ ድልድል ድማ የካትት፡፡

ኣብ ክልል ትግራይ ካብ ዝርከቡ ጥንታውን ታሪካውን ሃይማኖታዊ ቦታታት ሓደ ገዳም እንዳኣውነ ኣረጋዊ ደብረ ዳሞ እዩ፡፡ እዚ ገዳም ናብ ላዕሊ ብሓብሊ ደቂ ተ/ዮ ጥራሕ ይድይቡ

ኣብ ኣኽሱም ዳዕሮ ፒያሳ ዝርከብ ሓደ ናይ ቤተ መንግስቲ ኪነ ቅርፂ ዘለዎ ህንጻ ኣሎ፡፡ እዚ ህንፃ ደጃዝማች ገብረስላሴ ዘስርሕዎ ናይ ምምሕዳር ህንፃ እዩ፡፡

ቤት ምግብን መስተን፡- እዚ ኣብ ከተማ ኣክሱም ዝርከብ ቤት ምግብን መስተን ኮይኑ ደቂ ሰባት ገንዘብ ከፊሎም ዝበልዕሉን ዝሰትዩሉን ናይ ንግዲ ቦታ እዩ፡፡

እዚ ኣብ ከተማ ኣኽሱም ዝርከብ ማእኸል መሰልጠኒ ኣሽከርከርቲ ዜብራ እዩ፡፡ እዚ ኣብቲ ከተማ ካብ ዝርከቡ ውሱናት መሰልጠንቲ መሽከርከርቲ ማእኸላት ሓደ እዩ፡፡

ኣብዚ ምስሊ ጫማ ደቂ ኣንስትዮን ደቂ ተባዕትዮን ኣብ መሬት ተዘርጊሑ ኣብ ንእሽቶ መደርደሪ ተቐሚጡ ኣሎ። እቶም ጫማታት ዝተፈላለዩ ሕብርታትን ዓይነታትን እዮም፤ ገሊኦም ጻዕዳ፡ ገሊኦም ቀጠልያ፡ ገሊኦም ድማ ጸለምቲ እዮም።

እዚ ንሪኦ ዘለና ናይ መፅሓፍ ምፍላጥ እንትከዉን ሓንቲ ናብ ንባብ ዝወዓለት ቀንዴል ዝርእሳ ኣብ ሓቀኛ ታሪኽ ዝተሞርከዘት ኣብ ሽፋና ድማ ስባት ኮፍ ኢሎም ሽምዓ ብሪሁ ንርኢ ኣልና ።

ኣብዚ ዘመን ኣብ ስልጣን ዘለዉ ናይ ኢትዮጵያ መንግስቲ መራሒ ዶክተር ዓብዪ ኣሕመድ ይበሃሉ፡፡ ናይዞም መራሒ እዚኦም ውድብ ድማ ብልፅግና ይበሃል፡፡

እዚ ኣብ ምስሊ ትርእዎ ዘለኩም ድጅታል ሚዛን ዝባሃል ኮይና ብቴክኖሎጂ ዝተሰረሓ እንትከውን ንተፈላለዩ ሸቀጣ ሸቀጥ ከምነ እክሊን ካልኮትን ንምምዛን ይጠቅመና።

እዚ ኣብ ምስሊ እትርእዎ ዘለኩም ኣብ ዓበይቲ መዝናነይን ሆቴላትን ዝርከብ ናይ መሓንበሲ ገንዳ ኮይኑ ንምሕንባስን ንመዛናግዒን ዝጠቅም እዩ። ንስኩም ከ ሓንቢስኮም ዶ ትፈልጡ?

ናይ መኪናን ሰባትን ፅዑቕ ምንቅስቓስ ናይ ትካላት ምህርትን ግልጋሎትን መፋለጢ ታፔላ ብፃዕቒ ተደርዲሩ ይርአ፡፡ በዚ ምኽንያት ከዓ መልክዕ እቲ ከባቢ ሃሲሱ ይርአ፡፡

እቲ ኣብቲ ምስሊ ዝራኣየና ዘሎ ኣብ ናይ እምነት እስልምና በቢዝተኣዘዘሎም ሰዓት መሰረት ፀሎት ወይ ከዓ ዱዓ ንምግባር/ንምክያድ ከምኡ ድማ ዝጥቀምሉ መስጊድ የመልክተና፡፡

እዚ ኣብ እስክሪን እንምልከቶ ዘለና ምስሊ በለስ እንዳተብሃለ ይፍለጥ መብዛሕተኡ ግዜ ኣብ እዋን ክረምቲ ዝቦቀል ኮይኑ ደጌኡ ብዕሾክ ዝተከበበ ኮይኑ ኣብ ውሽጡ ሙቁር ጣዕሚ ዘለዎ ፍረ እዩ።

እዚ ኣብ ኣስክሪን ኣንምልከቶ ዘለና ምስሊ መስደዲ ጽፍሪ ወይ ድማ መጸፈሪ እንዳተብሃለ ይፍለጥ ።ጽፍርና ንምስዳድን ጽፍራ ንምስትክካል ይጠቅመና ካብ ብረት ድማ ይስራሕ።

አብ ሃገርና ኢትየጲያ ካብ ዝምረቱ መስተታት ሓደ ቢራ እዩ ።ብዛሓት ዓይነታት ቢራ ዘለዎ ኮይኖም ካብአቶም ዋልያ፤ ዳሽን፤ ሓበሻን፤ ቅድስ ገርግስ ካልኦትን እዮም ።

መሰረተ ልምዓት ንሓደ ማሕበረሰብ ኣገደስቲ ናይ ዝበሃሉ መሰረታዊ ግልጋሎት ወገን እዮም፡፡ ካብዚኦም ውሽጢ ጣብያ ጥዕና ካብቶ ኣዝዮም ኣገደስቲ እቲ ቀንዲ እዩ፡፡

እዚኦም ኣብ ትግራይ ካብ ዝርከቡ ጥንታዊን ታሪካውን ኣብያተ ክርስትያናት ሓደ ኣብ ዝኾነ ናይ ርእሰ ኣድባራት ወ ገዳማት ኣክሱም ፅዮን ኣገልገልቲ ካህናት ኣብ ሓደ ክብረ በዓል የሪኤና፡፡

ኣዚ ምስሊ ፎቶ እዚ ኣዋልድ ዝጥቅምኦ መጋየፂ ኮይኑ ዝተማለአ ናይ እዝኒ ምስ ናይ ክሳዱን ግምባርን ኮይኑ ብጣዕሚ ክቡር ዝኮን ምጋይፂ እዩ።

ኣብዚ ዝረኣ ዘሎ ኮዶምኔም ኮይኑ ዝፈላለዩ መሰረታዊ ልምዓት ዝህቡ ማላት ጓሓፍ ዘልዕሉ ሰባት ምስ ተሸከርከርቲ ማለት ከም ሲኖትራክ መኪናን ብኢድካ ዝድፋኣን የረኣ ኣሎ።

እዚ ትርኢዎ ዘለኩም ምስሊ ኣብ መውዓሊ ህፃናት ቤት ትምህርቲ ዝማሃሩ ህፃውንቲ ተማሃሮ ዩኒፎርሞም ተከዲኖም ብመምህሮም እንዳተማሃሩ እንዳመለሱን ዘርኢ ምስሊ እዩ።

እቲ ኣብቲ ምስሊ ዝራኣየና ዘሎ ኣብ ኣትክልትን ፍራምረን ካብ ዝምደቡ ምግብታት ኣቮካዶ፣ ሽጉርቲ፣ ማንጎን ኣራንሺን የመልክተና፡፡ ንደቂ ሰባት ንጥዕና ብጣዕሚ ኣገደስትን ጠቐምትን ዝኾኑ እዮም፡፡

ኣክሱም ዩኒቨርስቲ በሪ እንትከውን ናይ ሰራሕተኛታትን ተማሃሮን መእተውን መውፅእን እንትከውን ዋርድያ ኣብ በሪ ኮፍ ኢሎም ተማሃሮ እንትኣትውን እንትወፁን ቦርሶኦም እንዳፈተሹ ዝእትውሉ እዩ።

እዚ ቦታ ኣብ ኣክሱም ኮይኑ ኣብ ጥቃ ኣብንት ሆቴል ዝርከብ ናይ ሳይክል መሸጢን መለዋወጢ ናይ ሳይክልን ባጃጅን ጎማ እዩ ኣብቲ ስቅ ድማ ቀሺ ኣትዮም ኣልዉ ።

እዚ ዝርአ ዘሎ ዓብዪ ግቢ ናይ ገባር ምዃኑ ንምግማት ቀሊል እዩ፡፡ ምኽንያቱም ኣብቲ ሓፁሩ ዘለዉ ጉድጉዶታት ንሱ እዮም ዘመልክቱና ዘለዉ፡፡

እዚ ምስሊ ባህላዊ ፈስቲቫል ሳዕስዒት ዘርኢ እዩ። እተን ኣብ ቅድሚት ዝርከባ ደቂ ኣንስትዮን ደቂ ተባዕትዮን ጻዕዳ ባህላዊ ኣከዳድና ተኸዲነን ይደርፋን ይስዕስዓን ኣለዋ። እዚ ድማ ባህላዊ መዘናግዕን ባህላዊ ልምድታትን ዘርኢ ምስሊ እዩ።

ቤት ምግብን መስተን ዝባሃል ደቂ ሰባት ገንዘብ ከፊሎም ምግቢ ዝበልዑሉን መስተ ዝሰትዩሉን ናይ ግንዲ ቦታ እዩ፡፡ ካብ ዝብልዑ ምግብታት ሓደ እንጀራ እዩ፡፡

እዞም ዝረአዩና ዘለው ጠራሙዝ ዝተፈላለዩ ዓይነታት መስተታት እንትኾኑ ኣብ ውሽጦም ድማ ብዝተፈላለዩ ዓይነት ንጥረ ነገራት ተቐሚሞም ዝተዓሸጉ ስለዝኾኑ ክንሰትዮም ከለና ክነብዘሖም የብልናን፡፡

አብዚ ምሰሊ ንርኦ ዘለና አብ ከተማ አክሱም ዝርከብ ኮይኑ ቨውንደሽ እዳተባሃለ ዝፅዋዒ ኮይኑ በቲንባብ እዳተባሃለ ይፅዋዕ ብተወሳኪ ቡዝሕ ታሪኪ ዘሓዘ እዩ።

እዚ ምሰሊ እዙይ ናይ ሓደ ኣብ ግራት ዝርከብ ቅሚጦን ብርሕቀት ድማ ናይ ከተማ ገዛውትን ተክልታትን አእዋምን ኢና ንርኢ አላና ።

አብዚ ምስሊ ዘለዉ አርባዕተ ናይ ጭራዋጣ ተፃወቲ እንትኮኑ ዝሓዝወን ጭራዋጣ ዳርጋ ተመሳሰልቲ እየን፡፡ እዞም ተፃወቲ ጭራ ተመሳሳሊ ፃዕዳ ክዳንን ተመሳሳሊ ቁመትን ድማ አለዎም

እዚ ስእሊ ሰባት ኣብ ጽዑቕ ቦታ ደው ኢሎም የርኢ። ኣብ ቅድሚት ኣብ ዝርከብ መስኮት ኣብ መንጎ እቶም ሰባት ሓንቲ ንእሽቶ ጓል ኣብ ቅድሚት ደው ኢላ ኣላ። መብዛሕትኦም ምስኣ ዘለዉ ሰባት ልሕሉሕ ክዳን ዝተኸድኑ ይመስሉ።

እዛ ንሪኣ ዘለና ኣብ ምስሊ ምላእ ላሕሚ ኮይና ናይ ውፃእ ወይ ድማ ብጋይት ኣናተበሃላ ይፅዉዓ ። ኣብ ስፈረን ኮይነን ድማ ምግቢ ይንልዓ ኣልዋ ።

ኣብ ናይ እምነት ክርስትና ኦርቶዶክስ ተዋህዶ ቤተ ክርስትያ ኣብ ሓደ ናይ ክብረ በዓል መርሃ ግብሪ ተኣኪቦም ሊቃውንቲ ካህናት ሃይማኖታዊ ወረብ የስምዑ ኣለው፡፡

ኣብ ናይ መሰረታዊ ኣገልግሎት ዝኾነ ፅርግያ ኣብ እግሪ ሓደ ኦም ሓንቲ ቶዮታ መኪና ደው ኢላ ወይ ከዓ ኣዕሪፋ ኣላ፡፡ እዛ መኪና ንሓለፍትን ንንብረትን ክትፅዕን ትኽእል፡፡

ኣዚ ኣብ ፎቶ እንሪኦ ዘለና ኣማኒ እምነት እስልምና ኮይኑ ናይ እስልምና መራሒ ኣቦ እዩ። ኣብ መድርኽ ውፅዩ ማይክ ሒዙ እናተዛረበ ዘርኢ ምስሊ ድማ ንርኢ ኣለና ።

ኣብዚ ምስሊ ክልተ ደቂ ኣንስትዮ ሰማያዊ ክዳን ተኸዲነን ይርኣያ። ኣከዳድናኦም ብሕብራዊ ጥልፊ ኢትዮጵያ ዝተሰለመ እዩ። ጸጉሮን ነዊሕን ብትሑት ዝተቐርጸን እዩ። ቅዲን ኣቀማምጣን ኣከዳድነአንን ንባህላዊ ክዳውንቲ ኢትዮጵያ ይመስል።

ኣብ ሓደ ናይ ንግድን ምትዕድዳግን ቦታ ዝተፈላለዩ ምህርትታት ክሽየጡን ክግዝኡን ይረአ ኣሎ፡፡ ካብኣቶም ድማ ሕሩጭ በርበረ፣ ቡናን ካልኦት ኣቕርቦታትን ይረኣዩ ኣለው፡፡

እዚ ንርኦ ዘለና ናይ ባንዴራ ምሰሊ ዘለዎ ኮይኑ ፕላን ዝበሃል ድርጅት አብ ተመዛበልቲ ዘለዎቦታዝሰርሕ ኮይኑ ንህፃውንቲ እናዘናግዐ ዘምህርን ዝሕግዝን ድርጅት እዮ ።

እዚ ኣብ እስክሪን ንምልከቶ ዘለና ምስሊ ደስ በሃሊ ንዓይኒ ዝስሕብ መንፈስካ ዝሕደስ ቦታ ኣብ ኣዲስ ኣበባ ዝርከብ ኮይኑ ደስ በሃሊ ዝኮነ ሓምለዋይ ቦታን ፋፋቲን ንዕዘብ ብዙሕ ሰብ እውን ዳተንቀሳቀሰ ንዕዘብ።

አብዚ ምስሊ እንሪኦ ዘለና ዝተፈላለዩ ናይ ገባር ብሳዕሪ ዝተሰርሑ መንበሪ ገዛን ተሓራሲ መሬትን አብ ቀይሕ ሓመድ ዝኮነ ቦታ ይርከቡ፡፡ ሓደ ሓደ አትክልቲታት እውን ይረአዩ፡፡ አብ ማእከል እቲ ናይ ገባር ገዛውቲን ጥቃ መንገዲ ብቆርቆሮ ዝተሰርሐ ህንፃ ይርከብ፡፡

ገዛን መንበርን፡- ገዛ ብዝተፈላለየ መልክዕ ክስራሕ ይኽእል፡፡ ንኣብነት ኣብ ከባቢ ገጠራት ዝስራሕ ናይ መንበሪ ገዛውቲ ብእምንን ብሳዕርን ይስርሑ ሽሞም ድማ ሳዕሪ ቤት ይባሃል፡፡

ኣርክቴክቸርን ህንፃ ስራሕትን ካብ ዓይነታት ገዛን መንበርን ኮይኑ ንደቂ ሰባት መንበርን ከምኡ ውን ንድርጅት ኣካሪኻ ገንዘብ እትረኽበሉ ናይ እቶት ምንጪ እዩ፡፡

እዚ ኣብ እብ እስክሪን እንምልከቶ ዘለና ምስሊ ካብቶም ዘመናዊ መሳርሕታት ሓደ ኮይኑ ፖያኖ እንዳተብሃለ ይፍለጥ ።እዚ ድማ ጸሊም ሕብሪ ዘልዎ ኮይኑ ምስ መጻዊቲኡ ወንበር ተቀሪቡ ንምልከት።

ሐበሻ ቢራ ሓደ ካብቶም ኣብ ኢትዮጵያ ዝምረቱ ኣልኮላዊ መስተ ኮይኑ ካብ ስገምን ካልኦት መጥዓምን ድማ እንዳቀረበ ኣብ እንዳመስተ ድማ ይርከብ።

ናይ ህንፃ መሳርሒ እታወት ወይ ድማ ውፅኢት ኮይኑ ኣብ መንበርን ፅርግያን ዝንፀፍ እዩ፡፡ ኣብ ናይ መንበሪ ገዛታት መረባ መመልክዕን ንፅሬት ሰባት ዝሕግዝን እዩ፡፡

እዚ ስእሊ ገና ኣብ ህንጸት ዝርከብ ገዛ ዘርኢ እዩ። መሰረትን ኮንክሪት መዋቕርን ናይቲ ገዛ ምሉእ ኮይኑ ብዙሓት ብሓጺን ዝተሰርሑ መዋቕራት ካብ ውሽጢ ንላዕሊ ተዘርጊሖም ኣለዉ። ኣብቲ ከባቢ ሓመድን ኣኻውሕን ተደራሪቡ ይረኣዩ።

እዚ እንርእዮ ዘለና ምስሊ ካብ ናይ ዘመናዊ ሙዚቃታት ሓደ ዝኮነ እዩ። እቲ ዘለውዋ መሬት ሑጻ ዝበዝሖ ኮይኑ ዱር ዝበዝሖ ከባቢ ይመስል።

ቀዳሞት ወለዶ ከም ኩሕሊ ብዝኣምሰሉ ባህላዊ ነገራት እየን የጋይፃ ነይረን፡፡ ናይ ሎሚ ግን ሊፕስቲክ ብዝበሃል ውፅኢት ፋብሪካ እየን የጋይፃ ዘለዋ፡፡

እዚ ኣብዚ ምስሊ እንርእዩ ዘለና ስእሊ ካብቶም ፍሉጣት ዝኮኑ ናይ ትግራይ ፖለቲከኛታትን መራሕቲ ናይ ውድብ ሕውሓትን ዝኮኑ ኣኬባ ተኣኪቦም ዘርኢ ምስሊ እዩ።

እዚ ትርኢዎ ዘለኩም ምስሊ ቤተ ክርስትያን ዝባሃል ኮይኑ አመንቲ ሃይማኖት ኦርቶዶክስ ተዋህዶ ንኣምላኮም ታኣኪቦም ዘምልኩሉን ዘመስግንሉን ቤተ እምነት ዝኮነ እዩ።

ሰባት ብፍላይ ደቂ ኣንስትዮ ካብ ወርቂ፣ ብሩር ወይ ካልእ ዝተሰርሓ መጋየፂ ብብዝሒ ይጥቀማ፡፡ ካብዞም መጋየፅታት ውሽጢ ሰንሰልን ሃብልን ተጠቀስቲ እዮም፡፡

እዚ ናይ ሃይማኖት ወንጌል ዮሃንስ ዝበሃል ኮይኑ ብመመሃራን አቅሽት ሙሁራን ዝማሃር ኮይኑ ብኡ ኣብልካ ናብ ዲያቆን ናይ ቤትክርስትያን ብንእሽተይ ጀሚርካ መገልገሊ ትከውን ናብ ዝዓበየ ናይ ቤተክርስትያን ሙሁር ክንትከውን ትክእል።

እቲ ኣብቲ ምስሊ ዝራኣየና ዘሎ ካብ ናይ መጋየፅን መመላኽዕን ሓደ እዩ፡፡ ደቂ ኣንስትዮ ኣብ ክሳደን ገይረን ካብቲ ዘለወን መልክዕ ንላዕሊ ክውቅባ ይሕግዘን፡፡

ንግልጋሎት መስተ ዝውዕል መብዛሕትኡ ማሕበረሰብ ብፅሬቱን ብዋግኡን ዝጠልቦን ዝጥቀመሉን ዝዘናግዐሉን ንጥዕና እውን ዘይጎድእን መስተይኡ ድማ ጃምቦ ብርጭቆ ዝኾነ ድራፍት እዩ።

ቢሮ ሕርሻን ልምዓት ግብርናና ገጠርን ክልል ትግራይ ኣርማ ኮይኑ ግብርና ማለት ብዝርኣት ፍሉጥ ኮይኑ ሙሩፅ ዘርኢ ብምሃብ ምስ ገባርት ዘለዎ ምትእስሳር ብጣዓሚ ኣዝዩ ጠቃሚ ምከኑ ንዕዘብ።

እዚ ካብቶም መዘናግዒ ማእከላት ሓደ ኮይኑ ኣብ ከተማ ኣክሱም ዝርከብ ቱሪንግ ዝበሃል መናፋሻ እዩ። ደስ ዝበል ን ዓይኒ ዝስሕብ ተክልታት ይርከቦ።

መብዛሕትኡ ጊዜ ዒበይቲ ወለዲ ዝሕዝዎ ካብ ፈትሊ ናይ መዳበሪያ ኪሻ ወይ ካብ ናይ እንስሳ ፀጉሪ ዝስራሕ ጭራ እዩ፡፡ እዚ ንሃመማ መባረሪ ይጠቅም፡፡

እዚ ኣብዚ ምስሊ እንርእዩ ዘለና ሰብኣይ ኣቶ ለማ መገርሳ ይባሃል። ኣቶ ለማ መገርሳ ናይ ኦሮምያ ክልል ዋና አመሓዳሪ ዝነበሩ እዮም።

ዓበይቲ ተክሊ ኣእዋም ዕብበባ ዘለዎን ዘይብሉን እቲ ከባቢ ብዝሕ ዝበለ ተክልታት ዘለዎ ንዓይኒ ደስ ዝብል ምስሊ ዚና ንርኢ ዘለና ።

እዚ መስቀል እናተባህለ ዝፍለጥ ኮይኑ መብዛሕቲኡ ግዜ ተክታሊ ሃይማኖቶ አርቶዶክስ ተዋህድ አብ ክሳዶም ዝአስርዋ መግለፂ ሃይማኖቶም ኮይኑ መስቀል እናበሉ ይፅውዕዎ።

እዚ ኣብ ስእሊ ትርእዎ ዘለኩም ብጣዐሚ ደስ ዝብል ካብ ኡፅዋት ተክሊታት ሓደ ኮይኑ ንምግብነት ዝጠቅም ኮይኑ ብጠዓሚ ደስ ዝብ ሳሓቢ ተክሊ እዩ።

እቲ ኣብቲ ምስሊ ዝራኣየና ዘሎ ንሓንቲ ከተማ ከምኡ ውን ንነባሪ ሕ/ሰብ ብጣዕሚ ካብ ዘድልዩ ናይ መሰረተ ልምዓት ዓውዲ ሓደ ፅርግያ እዩ፡፡

አብዚ ንምልከቶ ዘለና ካብ ዝተፈላለዩ ዩኒቨርስትታት ትግራይ ዝተአከቡ ሙሁራን እንትኮኑ አብ ፀገም ህዝቢ ዘጋጥሙ ሽግር ብከመይ ክፍታሕ ከም ዘለዎ እናተዛተዩ እናተማያየጡ ዘሪኢ ምስሊ እዩ።

ዜና ኣውትር፡- ኣብ ትግራይ ካብ ዝርከቡ ማዕኸናት ዜና ሓደ ዝኾነ ድምፂ ወያነ እዩ፡፡ ኣብ መደብ ቋንቋ ኣምሓርኛ ብዛዕባ ናይ ኣሜሪካ ናይ ታሪፍ ውሳነ እንተመሓላለፍ፡፡

እዚ ንሪኦ ዘለና አብ ትግራይ ካብ ዝርከቡ ፉሉጣት ድምፂዊያን ዝኮነ ድምፃዊ ሓጎስ ገብረሂወት ይበሃል። ድምፃዊ ሓጎስ ብርክት ዝበለ ደርፍታት ንፈተዉቱን ንአድነቅቱን ዘቅረበ ድምፃዊ እዩ።

ንደቂ ሰባት መሰረታዊ ግልጋሎታት ዝኾነ ሓደ ፅርግያ እንትኸውን ብፅርግያ ብዙሓት ሰባት ይጓዓዙ፡፡ ከምኡ ውን ብዙሓት ዓ/ት መካይን ሰባት ኣሳፊረንን ኣቕሑት ፂዒነን ይመላለሳሉ፡፡

ኢራንን ኣሜሪካን ኩሉ ግዜ ኣብ ናይ ቃላት ጦርነት እየን ናይዚ ምኽንያት ድማ ጉዳይ እስራኤል ምኽንያት እዩ፡፡ ኢራን ንፀላእቲ እስራኤል ትድግፍ፤ ኣሜሪካ ድማ ንእስራኤል ተዕጥቕ፡፡

ጠረቤዛ ዓብይን ኣናእሽትን እዮም ። ጥቅመን ድማ ክም መኣዲ ክተቅርብ ከለካ ንቢያቲ ምቅመጢ ፡ተምሃሮ ንክፅሕፉ መጎዝጎዚ ካሊእን ጥቅምታት ኣለዎ ።

እዚ እንርእዮ ዘለና ካብ ናይ ኢትዮጵያ ውድበ ሓደ ዝኮነ ናይ ብልፅግና ውድብ ኣርማ እዩ። እዚ ውደብ ብኣቦ ወንበር ደ/ር ኣብይ ኣሕመድ ዝተመስረተ ውደብ እዩ።

ደቂ ሰባት ንክንነብር ግድን ክሰርሕ ኣለና ምክንያቱ ከይሰርሕካ ክትነብር ስለዘይካኣል ዝኮነ ሰብ ስራሕ ከይነዓቀ ክሰር ኣለዎ። እዚ ወዲ ካብዘን ደቂ ኣንስትዮ ሓበሬታ ብሞባል እንዳኣከበ እዩ።

እዚ ኣብ እስክሪን ንሪኦ ዘለና ኣብ ደገ ዝሽየጡ ኣስቤዛታት ከምኒ ሽጉርቲ ድንሽ እንሂዎ ከሙኡ እውን ዝንቀሳቀሱ ሰባትን ደው ዝበላ መካይንን እኒሀዋ።

ኣብ ናይ ኦርቶዶክስ ተዋህዶ ቤተ ክርስትያን እምነት ስርዓት ስእሊ ኣድህኖ ናይ ምእመናን ንስርዓተ ፀሎት ዝጥቀምሉ ሃይማኖታዊ መግለፂን እቲ ቀንዲን እዩ፡፡

መጋየፅን መመላኽዕን፡- ኣብ ሃገርና ብተለይ ኣብ ትግራይ ብዙሓት ናይ ደቂ ኣንስትዮ መጋየፂ ኣለው፡፡ ብዙሓት ዓ/ታት ቁኖን ወርቅን እዮም፡፡ እዚኣ መርዓት ኣብ ስርዓተ መርዓ ወይ ንስርዓተ ተኽሊል ዝተዳለወት እያ፡፡

ባንዴራ፡- ባንዴራ ናይ ሓንቲ ሃገር ወይ ከዓ ዓዲ ናይ መንነትን ጅግንነትን መግለፂ ዝኾነ ኣርማ እዩ፡፡ ኣብዚ ናይ ኢ/ያ ባንዴራን ናይ እስራኤል ባንዴራን ይረአ፡፡

ኣመንቲ ክርስትና ኦርቶዶክስ ተዋህዶ ንኣምላኽ ዝልምንሉ ስርዓተ ምህልላ ኣለዎም፡፡ እዚ ስርዓት መብዛሕትኩ ግዜ ብመነኮሳትን ካህናትን ዝምራሕ መሓረና ዝብል መልእኽቲ ዝሓዘ እዩ፡፡

እዚ አብ ሩባ ኮይኑ ካብ ነዊሕ ርሕቀት ደው ዝበለ ከውሒ ዝመፅእ መንጫዕጫዕታ ማይ አሎ ፡፡ ሓ ደ ሰብ ንኡሽተይ ቆልዓ ሒዙ አብቲ ማይ አሎ እቲ ሓደ ድማ ካብቲ ማይ ወፂኡ አብ ደገ አሎ፡፡

መፅሓፍትን ጋዜጣን፡- ኣብ ዓይነታት መፅሓፍቲ ካብ ዝምደብ ሓደ ናይ ተምሃራይ መፅሓፍ እዩ፡፡ እዚ መፅሓፍ እዚ ድማ ናይ 6ይ ክፍሊ ናይ ስነ-ዜጋ መፅሓፍ እዩ፡፡

ህዝቢ ዓጋመ ጥህሎ ዝበሃል ባህላዊ ምግብን ሜስ ዝበሃል ባህላዊ መስተን ብምድላው ይፍለጥ፡፡ ዓሰርተ ሸውዓተ መስከረም ንዝኽበር በዓል መስቀል ብድምቀት ብምኽባር እውን ይፍለጥ፡፡

ሕብረተሰብ ብመነባብርኡ ብኢኮኖሚኡ ብማሕበራዊ ሂወቱ ብዝተሓተ ደረጃ ተጠቃማይ ዝኾነሉ ተባሂሉ ዝተሰርሐ ብዓይነቱ ፍሉይ ዝኾነ ናይ ሓባር መንበሪ ወይ ኮንዶሚንየም እዩ።

እዚ አብ ጣሻ ኮይኑ ብርክት ዝበሉ ትክልታት የረአዩ አለዉ ካብኣቶም ድማብቅድሚትዝርከብ ጊንዳዕ ይበሃል፡፡ እቶም ብድሕሪት ዘለዉ ተክልታት ብዙሕ ዓይነቶም ዝልለዩ አይኮኑን፡፡

ናይ ትግራይ ግዝያዊ መንግስት ዝነበረ ድ/ር ደብረፅዮን ገ/ሚካኤል ይበሃል ሕዚ ድማ ናይ ሕዋት ኣወንበር ኮይኑ ይግልግል ከም ዘሎ ንፍልጥ። ሕዚ እውን ኣፍቲ ስራሕ ንሱ ከም ዝንሂ

ንግዲ ንዕብየትን ስልጣነን ሓደ ማሕበረሰብ ኣገዳሲ እዩ፡፡ ብንግዲ ኣቢሎም መቕረብቲ ናይ ካፒታል ዓቕሞም የዕብዩ፡፡ ተጠቀምቲ ድማ ንዝቐርቡ ሸቐጣት ብምዕዳግ ጠለባቶም የማልኡ፡፡

መጋየፂ፡- ደቂ ሰባት መልክዖም ወሲኹ ንኽረአይን ውቁባት ንኽኾኑን ብዙሓት መጋየፂ ይጥቀሙ፡፡ በተለይ ደቂ ኣንስትዮ እዚ ዓይነት መጋየፂ የሃርፋ፡፡ ናይ ክሳድን ናይ እዝንን መመላኽዒ እዩ፡፡

እዚ ኣብ እስክሪን ንዕዘቦ ዘለና ምስሊ ኣብ ዕዳጋ ደገ ከፍ ኢሎም ዝሸጡ ናይ ባልትና ውጽኢታት ከም በርበረ ንዕዘብ ኣለና ገዛኢት ደው ኢላ ቦርስኣ ትከፍት ኣላ።

ኣብ ትግራይ ብዙሓት ባህላውን ታሪካውን ቅርስታት ዘለዎም ቦታታት ኣለው፡፡ ብባህላዊ ኣነዳድቃ ዝተነደቐ ኣብ ኣክሱም ከተማ ዝርከብ ኮይኑ እዚ ቦታ ኣብ ከባቢ ዳዕሮ ቢያሳ መንገዲ እንዳማርያም ይርከብ፡፡

ቀለም ንዝተፈላለዩ ስእሊታት ብምቅላም ንመመላክዒ እንጥቀመሉ ናይ ፅሕፈት መሳርሒ እዩ፡፡ ብዙሕ ዓይነት ሕብሪ ቀለማት አለው፡፡ ንአብነት ብጫ፣ ቆፃል፣ ቀይሕ፣ አልኮል፣ አራንሺ፣ ሰማያዊ፣ ዕንቋይን ቀሊምን ወዘተ ሕብሪታት ይርከቡ፡፡

እዚ ኣብ ምስሊ እንርኦ ዘለና ናይ ደቂ ኣንስትዮ ዝተፈላለዩ ባህላዊን ዘመናዊን ክዳን መሸጢ እንትከውን ዝተፈላለዩ ክዳውንቲ ዝሽየጡ ቦታ ዘርኢ ምስሊ እዩ።

እቲ ኣብቲ ምስሊ ዝራኣየና ዘሎ ካብቶም ንጥዕና ደቂ ሰባት ብጣዕሚ ጠቐምትን ኣገደስትን ዝባሃሉ ኣብ ናይ ምግቢ ዓይነታት ዝምደቡ ኣትክልትን ፍራምረን ሓደ ዓካት እዩ፡፡

እዚ ኣብዚ ምስሊ እንርእዮ ዘለና ናይ ኣመንቲ ክርስትና ሃይማኖት ሊቃውንቲ እዩም። እዞም ሊቃውንቲ ኣብ ዓበይት በዓላት ካብ ዘክብርዎም እንዳወረቡ ነቲ በዓል ድምቀት ይፈጥርሉ።

ኣብ ኢትዮጵያን ትግራይን ኣብ ወርሒ ጥቅምቲ 2013ዓ.ም ብዝተፈጠረ ጆነሳይድ ኩናት ኣብ ዝነበረ ውግእ ታንኪ ተወቅዓ ፋሕ ፋሕ ኢላ ዘርኢ ምስሊ እዩ።

ደቂ ኣንስትዮ ትግራይ ዝፍለያሉ ፍሉይ መግለፂ ኣለዎን፡፡ ኣብ ትግራይ ደቂ ኣንስትዮ ርእሰን ይቑነና ከምኡውን ናይ እዝኒ ሶቒርን ኩትቻን ከም መጋየፂ ይጥቀማ፡፡

እዚ ኣብ ምስሊ እንርኦ ዘለና ኣብ ከተማ ኣክሱም ዝርከብ ዳዕሮ ፖያሳ እንዳተባሃለ ዝፍለጥ ዝተፈላለዩ ሸቀጣሸቀጥን እንዳ ክዳን ስፌታን ዝርከበሉ ቦታ እዩ።

እዚ ኣብ ኣስክሪን እንምልከቶ ዘለና ምስሊ ኣብ መንገዲ ወይም ጽርግያ ዝሽየጥ ጻዕዳ ሽጉርቲ ኣዝማሪኖ ካለ ንቅመማ ቅመም ዝጠቅሙ ነገራት ዝሽየጠሉ ቦታ እዩ።

እዚ ኣብ ታፔላ ዘሎ መፋለጢ ስእሊ ናይ ልደታ ሕክምናን ላቦራቶሪ እንትከውን ንዝሓመመ ሰብ ናይ ላቦራቶሪን ካልእ ሕማማትን ከም ዝሕክሙ ዘፍልጥ መልእክቲ እዩ።

ኣብዚ እስክሪን እንምልከቶ ዘለና ምስሊ ናይ መኪና መሽጥን መቀየርን ቦታ ኮይኑ እዚ ላዕለዋይ ሳኒም ናይ መኪና መስተዋት እና መቀያየሪ ይበሃል። እዚ ታሕተዋይ ድማ ጥበብ ናይ መኪና መለዋወጢ እዩ።

እዚ ኣብ ምስሊ ትርኢዎ ዘለኩም ካብ ናይ ትግራይ ጀነራላት ሓደ ዝኮነ ወዲ ኣሸብር ተክላይ ኣሸብር ዝባሃል ኮይኑ ካብቶም ጀጋኑ ዝባሃሉ ጀነራላት ሓደ እዩ።

እዚ ኣብ ምስሊ እትርእዎ ዘለኩም ሸቀጣ ሸቀጥ ዝኮነ ቾኬለት ኮይኑ ኣብ ስፖርማርኬት ዝርከብ ብጣዕሚ ምቁር ዝኮነ ቆልዑን ዓበይትን ድማ ይበልዕዎ።

እቲ ስእሊ ሓደ ሰብ ኣብ ተኽሊ ክሕብሕብ ወይ ከንቀሳቕስ ዘርኢ እዩ። እቲ ሰብ ኣብ ታሕቲ ኣብ ዝተፈላለዩ ተኽልታት ተቐሚጡ በኣእዳዉ ነቶም ተኽልታት ይከናኸኖም። እዚ ድማ እቲ ስራሕ ምስ ሕርሻ ዝተተሓሓዘ ምዃኑ ዘመልክት እዩ።

ፍራምረ ብዛሓት ዓይነታት ቪታሚን ዝሓዙ ኮይኖም ንጥዕና ወድስብ ጠቀምቲ ካብ ዝባሃሉ ሐደ ፍራምረ አዮም ። እዚ ፍራምረ ድማ ንመሽጣ ዕዳጋ ዝቀረቡ እዮም ።

ባንዴራ፡- ባንዴራ ዓድኻ እንትትርኢ ኩርዓት ይስመዓካ፡፡ ናይ መንነትን ናይ ጅግንነትን መግለፂ እውን እዩ፡፡ ከም ኣብነት ናይ ኢ/ያ ባንዴራን ናይ ኤሪትራ ባንዴራን ይረአ፡፡